ሰለስተ ኮይኖም መነፀር እውን ገይሮ እቶም ክልተ ናይ ስምረት ፓርት ኣባላት ኖይኖም እቲ ሓደ ድማ ሬድዋን ሁሴን ይባሃል ። እቶም ክልተ መንመን ይባሃሉ?

ብዛዕጎል ዘጌፀ ንሕቋንን ርጉኦን ዝኣመሰሉ ንምቅማጥ ንጥቀመሉ ካብ ሽክና ዝስራሕ ማሕቆን እዩ፡፡ ብበዝሒ ኣብገጠራት ይርከብ፡፡ ንስኩምኸ እዚ ኣቅሓ እዚ ኣብ ከባቢኹም ይርከብ ዶ?

ኣብቲ ምስሊ ካብ ዕንጨይቲ ዝተሰርሑ ብዙሓት መመላክዕታት ይርአዩ ኣለዉ፡፡ እዚኣቶም ናይ ኣንበሳ፣ ቅጭኔ፣ ጀበና፣ ዒፍ፣ ቤተ ክርስቲያን ቅርፅታት ይርአዩ ኣለዉ፡፡

ኣብ ክፉት ሜዳ ዝካየድ ጸወታ ቮሊቦል ዘርኢ እዩ። ሓያሎ ተሳተፍቲ ኣብ ሜዳ ደው ኢሎም ይጻወቱ ኣለዉ፡ ሓደ ሰብ ኣብ ልዑል መድረኽ ደው ኢሉ ነቲ ጸወታ ይከታተሎ ኣሎ። ኣብ ስእሊ ዝርአ ዘሎ ጸወታ እንታይ ዓይነት ስፖርት እዩ?

ኣብዚ ብተፈጥሮኣዊ ጽባቐ ዝመልአ ዓቢይ ወሓዚ ወይ ቀላይ ይርአ። ኣብ ዙርያኡ ሓምላይ ኣኽራንን ሳዕርን ኣሎ። ኣብ ቅድሚት ኣግራብ ይረኣዩ፣ ኩነታት ኣየር ደበናዊ እዩ። ኣብዚ ስእሊ ዝርአ ቦታ ተፈጥሮኣዊ ቀላይ ድዩ ወይስ ሰብ ዝሰርሖ?

እዚ ኣብ ዕዳጋ ወይ ድኳን ፍረታትን ኣሕምልትን ዘርኢ እዩ። ኣብ ቅድሚት ሽጉርቲ፣ ኣቮካዶ፣ ኣራንሺ፣ ለሚን፣ ኣለዉ። ካብዞም ፍረታት ኣየናይ እዩ ብዝበለፀ ትፍትዉዎ ?

ዓራት ላዕልን ታሕትን ብዕንፀይቲ ተሰሪሑ ንመደቀሲ ወዲ ሰብ በቢደረጅኡ ዓብይን ንእሽተይን ብዝተፈላለዩ ድዛይን ቀለምን ተሰሩሑ ንዕዳጋ ዝቀረበ ርኢኩም ዶ ትፈልጡ?

ካብ ቴክኖሎጂ ውፂኢት ዝኮኑ ፌስቡክ፣ ዋትሳፕ፣ ቴሌግራም ካልኦትን ንደቂ ሰባት ዝተፈላለዩ መረጃታት ይኩን ፅሑፋት ቪዶን ምስ ሰብ ምርካብ ኦንላይን ካልእን ከም ዝጠቅሙና ትፈልጡ ዶ ?

ካብ ዝተፈላለዩ ዓይነት ፃባ ሑሩጭ ሓደ ዝኮነ ኮያስት ፃባ ሕሩጭ ዝተባሃለ ኮይኑ፣ ኣብ ማሽን ፃባ ናብ ደረቅ ሑሩጭ ብምቅያር ንደቂ ሰባት ዝተዳለወን ጠቃሚ ምኳኑን ትፈልጡ ዶ?

ሓምለዎት ተክሊታት ንገዛ መስርሒ ይጠቅሙና፡፡ ንአብነት ጌባ ዝብሃል ተክሊ ብጣዕሚ ዓሻኽ እንትኸውን፤ ንመሕፀሪ ገዛ ፣ቆፅሉ ከዓ ቀጥቂጥካ ፀጉሪካ ብምቅባእ ንፎሮፎር መድሓኒት ይጠቅም፡፡ ፍረ ጌባ በሊዕኩም ዶ ትፈልጡ?

ቆልዓ ኣሸንዳ ኮይና ቁኖ ተቆኒና ዝተፈላለዮ ዓይነት መጋየፅታት ተጠቂማ ብጣዕሚ ምዕርግቲ ቆልዓ እያ። እቶም ኣብ ክሳዳን ግንባራን ዘለዉ መጋየፅታት እንታይ ይባሃሉ?

ጥዑማትን ኣፍካ ዝመልኡን ቢስኩት ዝሓዘ መደርደሪ ተቐሚጡ ኣሎ። እቲ ቀንዲ ትኹረት ኣብቲ ብድሙቕ ሮዛን ቀይሕን ዝሕብሩ ቢስኩት ናይቲ ምልክት እዩ። ንሻሂ ወይ ቡን ፍጹም ዝኾነ ድንቅን ፈታኒን ምርጫ ምቁር ምግቢ ዘርኢ እዩ፡፡

ኣብ ውሽጢ ቤተ ክርስቲያን ምእመናን ብኽልተ መደዳ ኮይኖም ስርዓተ ፀሎት ይገብሩ ኣለዉ፡፡ ብየማን ደቂ ኣንስትዮ ብፀጋም ከዓ ደቂ ተባዕትዮ ምእመናን ይርአዩ ኣለዉ፡፡

አብ ማእከል እስፓልት አብ ብዕንፀይቲ ዝተሰርሑ ሰለስተ ጋሪ ሙዝ ተፃዒኖም ጠጠው ኢሎም ይሸጡ አለው፡፡ ብዙሓት ሰባት ከዓ ይርከቡዎም፡፡ ዋጋ ናይዚ ሙዝ ክንደይ እዩ?

ኣብዚ እንርእዮ ዘለና ሓደ ዓብይ ኣቦ ወይ ቀሺ ኣብ ማእከል ተማሃሮ ኮፍ ኢሎም ተማሃሮ እንዳምሃሩ ይርከቡ። እዞም ተማሃሮ ናይ ቆሎ ተማሃሮ እዮም ዝመስሉ። ኣብ ከባቢኩም ከ እንታይ እንዳተባሃሉ ይፅውዑ?

ስእሊ ኣይወድኻን እዩ ትብል መፅሓፍ ይርአ ኣሎ፡፡ እዛ መፅሓፍ ብፀጋብርሃን ጎይትኦም ዝተፃሕፈት ኣብ ሓቀኛ ዛንታ ዝተደረኸት ምዃና ድማ ናይ ሽፋን ፅሑፋ ይሕብር፡፡

ፍሩይን ንጡፍን ኣሕምልቲ ዝመልአ ዕዳጋ እዩ። ጥዕና ዘለዎን ጥዑምን ምግቢ ንምስራሕ ድሉዋት እዮም። እዚ ትርኢት እዚ ንሓድሕዳዊ ምትእስሳር ጉልበትን ሕብረተሰብን፡ ከምኡ’ውን ካብ ሕርሻታትና ፍሩይ መግቢ ናብ ገዛውትና ዘምጽእ መስርሕ ዝገልጽ እዩ።

እዚ አብ እስክሪን እንምልከቶ ዘለና ምስሊ አብ ዕዳጋ ካብ ዝቀረቡ ኮይኑ::ቀይሕ ክሻ ዝተቀመጠ ቡና ንምከት አለና::ቡና ካብቶም ንመንቅሕን ንክምፃወት እንጥቀመሉ ሓደ እዩ::

ዕንቋይ፣ ፃዕዳን ቀይሕን ሕብሪ ዘለዋ ሓራሲት ትራክተር አብ ፀሊም እስፓልት መንገዲ ጠጠወ ኢላ ትርከብ፡፡ እዛ ትራክተር ክልተ ዓበይቲ ጎማን አናእሽተይ ጎማ አለዋ፡፡ ሰለስተ ማሕረሻ ከዓ ይርከቡዋ፡፡ እግዚኦ! ጨቅጨቅ ሕብሪ ክዳን ዝተከደነ ሰብአይ አብ ቅድሚአ ይርከብ፡፡

ናይ ክዳውንቲ ንግድን ምትዕድዳግን ይረአ ኣሎ፡፡ ዝሽየጡ ክዳውንቲ ክልተ ዓይነት እዮም፡፡ ዘገልገሉን ሓደሽትን ኮይኖም እቶም ዘገልገሉ ቦንዳ ወይ ልባስ ይባሃሉ፡፡

እዚ እንሪኦ ዘለና አብ ከተማ አክሱም ዝርከብ ቃላይ ኮይኑ ማሽሙ እናተባህለ ይፅዎዕ ።ማሕበረሰብ ናይቲ ከባቢ ካብ ማሽም ንመሕፀቢ ዝጥቀሙሉ እዩም ንስኩም ከ ነዚ ቦታ ሪኢኩምዎ ትፈልጡ ዶ?

ካብቶም ፍሉጣት ናይ መሳፍንቲ መስተ ሓደ ዝኾነ ካብቶም ካልኦት መስተታት ብትሕትኡን ብመሰተይኡ ዝፍለ ብፍሉጥ በዓል ሞያ ብጥንቃቐ ካብ መዓር ዝስራሕ ብብርለ ዝስተ ሜስ እዩ።

ዝተፈላለዩ ናይ ኣትክልቲ ዓይነታት ኣብ ፌስታል ተቋፂሮም ንድዳጋ ተንጠልጢሎም ቀሪቦም ኣለዉ፡፡ እዞም ኣትክልቲ እኒ ሽጉርቲ፣ ኣራንሺ፣ ድንሽ፣ በናና ዝርከብዎም እዮም፡፡

እዛ መንእሰይ ኣብ ፈልሲ ጣብያ ኣትክልቲ ትንከባኸብ ኣሎ፡፡ ፈልሲ ጣብያ ንድርጅታት ኮነ ንውልቀ ሰባት ዝትከል ተኽሊ ዘቕርብ እዩ፡፡ እዚ ጣብያ ኣብ ከባቢኹም ኣሎ ዶ?

ናይ ትራፊክ አራንሺ ሕብሪ ክዳን ዝተከደነ ወዲ አብ ሞተር ተሰቂሉ ጠጠው ብምባል ምስ ሓንቲ ፃዕዳ ክዳን ዝተከደነት ሰበይቲ እናተዛረበ አብ ወሰን መንገዲ ይርከብ፡፡ አብ ጥቅኡ ከዓ ቡዙሓት ናይ ስራሕ ቦታ ገዛውቲ አለው፡፡ አረ! ሕጊ ትራፊክ ምፍላጥ የድሊ፡፡

ኣብ ትግራይ ካብ ዝፍለጡ ባህላዊ ቁኖ ሓደ ዝኮነ ኣልባሶን ኣብ ርእሲ ዝእሰር ወርቅን ደቂ ኣንስትዮ ንመጋየፂን መልክዕን ዝገብሮኦ ምኳነን ትፈልጡ ዶ?

ኣበዚ ከባቢ ዘለው ሓደ ንሓሙሽቲ ኔትዎርክ ተኣኪ ነንሕድሕዶም እውን ጠረጰዛ ኣብ ቅድሚኦም ፍርቂ ሊትሮ ማይ ኣሎ እዞም ሰባት ብዛዕባ ናይ ሕርሻ ልምዓት ፖሊሲ እንዳተራዳድኡ እዩ ዘርኢ

እዚ ኣርማ ማሕበር ልምዓት ትግራይ ብውቁብ ዲዛይን ተቐሪቡ ኣሎ። ኣብ ማእከል ምብራቕ ጸሓይን ናይ ሕርሻ መሬትን ኮይኑ፡ኣብ ላዕሊ ምልክታት እኽልን ሰላምን ተወሰኸሉ። ኣብ ማእኸል መምሃሪ መፅሓፍን ፅኑዕ ምልክት ዝተቐርፀሉን ኣሎ። ኣብ ታሕቲ ሓድነት ዘርእዩ ሰባት ዘርኢ ስእሊ ኣሎ።

እዚ አብ እስክሪን እንምልከኦ ዘለና ምስል ካብቶም ዓነታት ፅማቅ ሓደ ኮይኑ ካብ ፍሩታ ዝዘጋጆ ማለት እውን ካብ አቮካዶ ዝስራሕ ተቀሊጡ ዝዘጋጆ እዩ::

እቲ ስእሊ ጸሊም ሪም ዘለዎ መነጽር ዘርኢ እዩ። እቲ መነጽር ሓደ ዓይነት ፍሬምን ቅርጺ ኮይኑ፡ መብዛሕትኡ ግዜ ንንባብ ወይ ንኮምፒተር ዝውዕል እዩ።

ኣብ ከባቢና ከም መርዓን ተስካርን ዝኣምሰሉ ጉዳያት ብስዋ ዝበሃል ባህላዊ መስተ እዮም ዝስነዩ፡፡ ስዋ ዝበሃል መስተ ካም ምንታይ ዓይነት ግብኣት ይዳሎ?

ህፃን ቆልዑ ኣብ እንዳ ቀምቃሚ ተቐሚጡ ይርአ ኣሎ፡፡ ቀዳሞት ህፃናት ብላማ እዮም ዝላፀዩ ነይሮም፡፡ ሎሚ ግን ብመቐስ እዮም ዝስተኻኸሉ ዘለዉ፡፡

ሰለስተ ቀያሕቲ ናይ ለስላሳን ቢራን መትሓዚ ካሳ ፋንታ፣ ኮካ፣ ስፕራይት ዝኣመሰሉ ለስላሳታት መሊኡ ኣብ ስፓልቲ ኣብ ናይ ስሚንቶ መንደቅ ተደጊፉ ኣሎ፡፡

ንመዝነት ዝተሓረዩ ሰባት ኣብ ፊት ምክርቤት ጠጠው ኢሎም ቃለ ማሕላ ይፍፅሙ ኣለዉ፡፡ እዚ ስርዓተ ማሕላ ቀሊል ከይመስለና ከቢድ ሓላፍነት ዘሽክም እዩ፡፡

ክልተ ገዛ ይረአዩ ኣለዉ፡፡ እቲ ሓደ ደሚቕ ሕብሪ ተለሚፁ እታ ሓደ ከዓ እንተይተለመፀ ይርአ ኣሎ፡፡ ናይቲ ሓደ ዘይምልማፅ ነቲ ዝተለመፀ ገዛ እንተይተረፈ ኣኽፊኡሉ ኣሎ፡፡

እዚ ኣብ ሓንቲ ዝተወሰነ ከተማ ጽሩይ ጽርግያ ዘርኢ እዩ። ኣብ ወሰን ጽርግያ ጽቡቕ ጽላል ዝህቡ ዓበይቲ ኣግራብ ኣለዉ። ብየማናይ እቲ መንገዲ ኣባይትን ንግዳዊ ህንጻታትን ኣለዉ። ኣብዚ ስእሊ ዝረኣዮ መንገዲ ዝርከበሉ ከተማ ወይ ቦታ እንታይ ይመስል?

መመላኽዒ፡- ከምቲ ንሰብ ብመጋየፅን መመላኽዕን ዝፅብቕን ዝምልክዕን ናይ ክብረ በዓል ገዛን ቦታን ውን ብመመላኽዒ ይፅብቕ፡፡ ከም ናይ ልደት፣ ናይ ምረቓ በዓላት መፀባበቕታት ይጥቀሱ፡፡

ኣርማ ኣርማ ማለት ናይ ሓደ ትካል ወይ እምነት መለለይ ምልክት እትከውን እዚ እንረኦ ዘለና ኣርማ ናይ ዜና አውትር ማለት ናይ ድምፂ ወያነ ኣርማ እዩ።

እዚ አብ ሐደገጠር መንገዲ ሳጡን መተሐዚ ክዳን ዝጠቅም ሐንቲ ወላዲት ምስ ሐደ ቆልዓ ብኢዶ አንጠልጢሎም እንትጎዓዙ ምስኦም ድማ ቀቅድሚኦም ጓላንስተይቲ ምስኦም ትኸይድ አላ።

እዚ ጽዑቕን ናይ ጎደና ንግዲ እዩ። ብርሃን ጸሓይ ድሙቕ ዝረአ ሓንቲ ጓል ዝሽየጥ ሒዛ ኣላ፣ እዚ ድማ እታ መዓልቲ ውዑይን ንንግዲ ምቹእን ምዃና የመልክት። ኩሉ ነቲ ጻዕርን ተዓጻጻፍነትን ናይቲ ከባቢ መዓልታዊ ህይወት ብጽቡቕ ዘንጸባርቕ እዩ!

ዋዕሮታት ትግራይ ብዙሓት እየን፡፡ ዋዕሮታት ማለት ጀጋኑ ደቂ አንስትዮ ተጋሩ እየን፡፡ እዘን አሕዋትና አብ ዝሓለፈ ብዙሕ ላዕልን ታሕቲን ኢለን ዘሸነፋ እንትኮና፣ ካብተን ዋዕሮታት ትግራይ ሹመን ክትገልፁ ዶ ትክእሉ?

ካውያ ወይ መስታረሪ ዝበሃላ መሳርሒ ዝተጨማደደ ክዳን ንምስትኽኻል የግልግላ፡፡ መብዛሕትአን ንሪአን መስታረሪ ብኤለክትሪክ ዝሰርሐ እየን፡፡ እተን ናይ ኤለክትሪክ ዘይኮና ኸ ብምንታይ ሓይሊ ይሰርሓ?

ኣብ ፕላስቲክ ዝተዓሸገ እኩብ ፍርያት ፓስታ፡ ንመሸጣ ዝተደራረቡ ሓያሎ ፓኬታት ፓስታ። እቶም ፍርያት ኣብ ጻዕዳ መደርደሪታት ተቐሚጦም ኣለዉ። ንሃልኪ ዝቐረቡ፡ ብጽፉፍ ዝተዓሸጉን ንመሸጣ ድሉዋት ዝኾኑን ፍርያት ፓስታ ዘርኢ እዩ።

እዛ ንሪአ ዘለና ኣቕሓ ፋኖስ ትበሃል፡፡ ቅድሚ ናይ ሶላር መብራህቲ ምምፅኡ ኣብ ገጠራት ከም መርዓ ክርስትና ዝኣምሰሉ ጉዳያት እንትህልዉ እዛ መብራህቲ እያ ኣብ ግልጋሎት ትውዕል ነይራ፡፡

ካብቶም ውሩያት ናይ ቋንቋ ትግርኛ ደረፍቲ ሓደ ኪሮስ ኣለማዮህ ፡ "ሰላም ምቅርቲ እያ ከም ዋዛ ኣይንርኣያ" እናበለ እንትደርፍ የርኢ፡፡ ንስኻትኩም ከ ካብ ናይ ኪሮስ ኣለማዮህ ትክሩ ዶ?

ዝተፈላለዩ ዓይነታት ፋሳሲ ሳሙና ዘለው ኮይኖም አብዚ ሕዚ ግዜ አብ ዓድና እናምረቱ ናብ ተጠቀምቲ አናቅረቡ ይርከቡ ።ናይ አቁሑ፣ ናይ ኢድ ፣ናይ ክዳንን ካልኦትን ይርከቡዎም ንስኩም ከ ተጠቀምቲ ዲኩም?

እዚ ካብ ኦርቶዶክስ ተዋህዶ ዝጥቀምሎም ማዕተባት እንትከውን ካብ ፀሊም ክሪ ዝተሰርሑ መእሰሪ ዘለዎም ናይ ክሳድ ማዕተባት እዮም። ኣስላም እባ ንምታይ እዮም ብሪ ዝኣስሩ ማዕተብ ኣይኮነን ድዩ?

ካብ እምኒ ዝተሰርሐ ጥንታዊ ዝመስል ተፋሰስ ወይ ታንኪ ማይ መቐመጢ ኮይኑ፡ ኣብ ውሽጡ ብዙሕ ቀዳዳትን ማይን ኣለዎ። እቲ ተፋሰስ ብተኽሊ ዝተኸበበ እዩ። እቲ ቦታ ተፈጥሮኣውን ሰላማውን ይመስል፡፡

ናይ ኤለክትሪክ ምድጃ ትርአየና ኣላ፡፡ እዛ ምድጃ ካብተን ልሙዳት ዓይነት ምድጃ ዝተፈለየት ኣዝያ ዘመናዊት ዓይነት ምድጃ እያ፡፡ ዋግኣ ድማ ክብርቲ እያ ትመስል፡፡

ኣብዚ ዘሎ ሰባኣይ ናይ ውሽጢ ካናቲራ ቆፃሊ ተከዲኒ ናይ ላዕሊ ድማ ሱፍ ገይሩ ቆቢዕ ፃዕዳ ገይረ ንድሕሪት ግልፅ ኢሎ ኣሎ ።እዚ ዘለዎ ከባቢ ድማ ብጣዕሚ እዩ ሰሓቢ። ግን ገዛውቲ የቡሉን መፍርሒ እዩ ዋእ!

ሓደ ሰብኣይን ሰበይትን ባህላዊ ናይ ኢትዮጵያ ሃይማኖታዊ ክዳን ተኸዲኖም፣ ክልቲኦም ድሙቕ ቀይሕ ክዳንን ጽቡቕ ኣኽሊላትን ተኸዲኖም፣ ኣብ ቅድሚኦም ሓደ መራሒ ሃይማኖት ፍሉይ ልብሲ ተኸዲኑ መፅሓፍ ቅዱስ ሒዙ ኣሎ። ብሓፈሻ ስሚዒት ናይቲ ምስሊ ቅዱስን ዕዙዝን መንፈሳውን እዩ።

ኣብቲ መንደቕ ዓቢን ክቡብን ሓደ ናይ ባህላዊ መሳርሒ ሰፍኢ ይረአ ኣሎ። እቲ ሕብሪ ተገዚኡን ህዱእን ብምዃኑ ናይ ህድኣት ስምዒት ይፈጥር።

ኣብቲ ስእሊ ቀይሕ ፍረታ ኣብ ገረብ ይርአ። እቲ ፍረታት ቀይሕ ወይኒ ዝመሳሰል ኮይኑ፡ ኣብ ቡቕሊ ዝተዓጽወ እዩ። ኣብ ድሕሪት ዝተፈላለዩ ቀጠልያ ቆጽሊ ኮይኖም ሰማያዊ ሰማይ ድማ ማእከላይ መድረኽ እዩ።

እዘን ኣብ ምስሊ ንሪአን ዘለና ሰብ ወይዘሮ ኣዳነች ኣበቤ ይበሃላ፡፡ ናይ ኣዲስ ኣባባ ከንቲባ እየን ድማ፡፡ ኣብ ኣዲስ ኣባባ ዓብዪ ለውጢ ከምዘምፅአ ዝእመነለን ሰብ እየን፡፡

ኣብ ትግራይ ካብ ዝርከቡ እምባታትን ጎቦታት ከውሒታንን ኣብዚ ከበባ እዚ ኣብ ገራዓልታ ዝርከብ ቤተክርስትያን ኮይኑ እዞም ኣቦ ናብብከውሒ ዝተፈልፈለ ቤተክርስያን እንዳደየቡ እዮም። ገረዓልታ ከድኩም ዶ ትፈልጡ?

ኣብዚ ቀጠልያ ቆጽልን ኣብ ልዕሊኦም ብጫ ዕምባባታትን ዘለዎም ተኽልታት ይረኣዩ። እዞም ተኽልታት ክዕምብቡን ኣብ መሬት ክቕበሩን ይረኣዩ። ኣብ ስእሊ ዘሎ ዕምባባ እንታይ ዓይነት ዕምባባ ትመስል?

ባህላዊ ቁኖ ዝተቖነነት ጓል ኣነስተይቲ ብኩትቻ ወቂባ ትርአ ኣላ፡፡ ኣብ ርእሳ እውን ናይ ቀዳም ስዑር ናይ ፅንዒ ዝመስል ሰቲ ኣሲራ ትርአ ኣላ፡፡

አብ ልዕሊ ስሚንቶ ዝተነደቀ ቦታ ናይ ገዛ ቅርፂ ዘለዎ ህንፃ ብቀይሕ ሕብሪ ተለሚፁ ክልተ መስኮት ቅርፂን ፃዕዳ ኮኮብ ስእሊን ይርከቡዎ፡፡ አብ ከባቢኡ ከዓ ዝተፈላለዩ ብቆርቆሮ ዝተሰርሑ ገዛታት አለው፡፡ ገዛ ንምንታይ ይጠቅም?

ናይ ማንጐ ፍረ ይርአ ኣሎ፡፡ እዚ ፍረ ገና ኣይበሰለን፡፡ ዝበሰለ ማንጐ ቀይሕን ብጫን ሕብሪ እዩ ዝህልዎ፡፡ እዚ ግን ቆፃል እዩ፡፡ ነዚ ንምብላዕ ትዕግስቲ የድሊ፡፡

ኣብዚ ሰማያዊ መጀመርታ ዘለዎ ጻዕዳ ባንዴራ ተራእዩ ኣሎ። ኣብ ማእከል እታ ባንዴራ ቀይሕ ኣርማ ኣሎ። እዚ ድማ ናይ ሓንቲ ጋንታ ኩዕሶ እግሪ ኣርማ ምዃኑ ዘመልክት እዩ። እዛ ባንዴራ ናይ ኣየነይቲ ጋንታ ኩዕሶ እግሪ እያ?

መትሓዚ ሬሳ ወዲ ሰብ ብሓፂን ዓራት ዝመስል ዝተሰረሓ ኮይኑ፣ ሰብ ምስ ሞተ ናብ መቃብር ቤተ-ክርስትያን ዝውሰደሉ መሳሪሒ እዩ። ንስኩም ከ ሪኢኩም ትፈልጡ'ዶ?

ዝማዕበሉ ሃገራት ናይ እፅዋት ምርምር ዝገብሩሎም ቦታኒካል ሴንተር ዝበሃሉ ናይ ምርምር ማእከላት ኣለዉዎም፡፡ እዚ እንሪኦ ዘለና ግዙፍ ማእከል ሓደ ካብኣቶም እዩ፡፡

ሓንቲ ዘበናዊት ማሽን ናይ ስካነር እያ ትመስል፡፡ ንፅሑፍን ንፎቶ ግራፍን እስካን እያ ትገብር፡፡ እዛ ኣቕሓ እዚኣ ሽማ እንታይ ትባሃል ይመስለኩም?

ካብ ዓይነታት ዘርኢ ሓደ ዝኮነ ዓተባሪሕ /ባሎንጋ/ እንዳተባሃለ ዝፍለጥ ሸዊት ዓተባሪሕ እንትከውን ቀሪፍካን ጠጢካን ንምግብነት ዝጠቅም ምኳኑ ትፈልጡ ዶ ?

ተመልከትቲ ኣብ መድረኽ ናይ ኣልባሳት ምርኢት ንዘቕርቡ መናእሰይ ይምልከቱ ኣለዉ፡፡ እዞም ኣልባሳት ኣብ መድረኽ ዘፋልጡ ሰባት ሞያዊ ሽሞም እንታይ ይበሃል?

አብ ትግራይ ካብ ዝርከቡ መግለፅ ባህልታት ናይ ኢደ ጥበብ ስፌት ዝኮነ ሓደ ሞስብ መሽረፋት፣ አገልግል፣ ወርቂ ሞሶብ ኮይኑ መብዛሕቲኡ ግዜ አብ ትግራይ ይርከብ። አብ ከባቢኩም ከ አሎ ዶ?

ቤት ምግብን መስተን፡- ደቂ ሰባት ገንዘብ ከፊሎም ዝበልዑሉን ዝሰትዩሉን ናይ ንግዲ ቦታ ቤት ምግብን መስተን ይባሃል፡፡ እዚ ኤ ቢ ዝባሃል ናይ ምግብን መስተን ቦታ እዩ፡፡

ኣብ ወሰን መንግዲ ካብ እንርእዮም ሓደ ዝኮነ ናይ መንገዲ ዕዳጋ ኣብ ቀይሕ ክሻ ዝተዘርገሐ ኣሕምልቲ ካብ ዝብሃል ቆስጣን ሰላጣን ኣለው። እቱይ ክንበልዖ መሪር ዝኮነ እንታይ ይብሃል ሽሙ?

ኣብታ ጥንታዊትን ታሪኻዊትን ዝኾነት ከተማ ኣክሱም ንእንዳ ማርያም ወይ ሓወልቲ ዝወስድ መንገዲ ብርኽ ኢሉ ዝርከብ ዝተፈላለዩ ናይ ኢደ ጥበብ ውፅኢት ዝሽየጠሉ ቦታ ኮይኑ ጥዋፍ÷ናይ ቤተክርስትያን ፅላል÷ማህደር÷ካብ ላኻ ዝተሰርሑ ጊባቦ÷ሰፍእን ካብ ሃሪ ዝተሰርሑ መኾምብያን ዝሓዘ እዩ።

ዕርዲ ዘለዎ መንደቕ እምኒን ኣብ ጸሓያዊ ቦታ ኮፍ ኢሉ ዘሎ ሰብኣይን ይረኣዩ። ኣብ ጎድኑ ድማ ዝሰርሕ ኣድጊ ኮይኑ፡ ኩሉ ሰላማዊ ሃዋህው፡ ምትሕውዋስ ፍልጠትን ተፈጥሮኣዊ መዓልታዊ ህይወትን ዝገልጽ እዩ።

ካብቶም ኣለዉ ዝበሃሉ ናይ ህፃናት መናፅሂ ንጥቀመሉን ምቸት ዘለዎን ሽንቲ ዘየሕልፍን ንህፃናት ተስማዕማዕን ዝኾነ መብዛሕትኡ ማሕበረሰብ ዝጥቀመሉ ካን ቤቢ ዳይፐር ህጻን ከም ዝተጠቀመ እዩ።

ኣብ ኣዲስ ኣበባ ብዙሓት ናይ ልምዓት ኮሪደራት ይህነፁ እዮም፡፡ እዚ ድማ ከንቲባ ኣዳነች ኣቤቤ 2 ምዕራፍ ናይ ኮሪደር ልምዓት ኣመልኪታ መግለፂ እንትትህብ የርኢ፡፡

ብዙሓት ውቁባት ወርቃዊ ሕብሪ ዘለዎም ሽምዓታት ዘለውዎም ናይ ደቂ ኣንስትዮ ናይ እዝኒ መጋየፂታት፣ ኣብ ብያቲ ተሰሪዖም ኣለዉ። ኣዝዮም ውቁባትን ጽቡቓትን ድማ አዮም።

ንዝለዓለ ፅምኢ ቢጂአይ ኢትዮጵያ ዝብል ብቀይሕ ሕብሪ ዝተፀሓፈ ፅሑፍ አብ ብጫ ድሕረ ገፅ ይርከብ፡፡ አብ ቅድሚኡ ከዓ አርማ ዝርከብ ኮይኑ፤ ናይ አንበሳ ስእሊ ብብጫን ቀይሕ ሕብሪ ዝተሰአለ እዩ፡፡ እዚ አርማ ትፈልጥዎ ዶ?

ኣብ ጣውላ ኮፍ ኢሉ ዘሎ ናይ ኔትወርክ መሳርሒ (ከም ዋይፋይ ራውተር) የርኢ። እዚ መሳርሒ ሰለስተ ኣንቴናታት ዘለዎ ኮይኑ ብገመድ ምስ ድሕሪት ዝተኣሳሰር እዩ። ኣብቲ መሳርሒ “NETGEAR” ዝብል ስም ተጻሒፉ ኣሎ። ኣብቲ ስእሊ ዘሎ ኣቕሓ እንታይ እዩ?

እዚ ተመሃሮ የፅንዕሉ ዘለዉ መፃሕፍቲ ዝተደርደሩሉ ክፍሊ ቤተ መፃሕፍቲ እዩ፡፡ ዘመናዊነት ዘለዎ ኣይኮነን፡፡ ካብቶም ደካማታት ቤተ መፃሕፍቲ ሓደ እዩ ዝመስል፡፡

ወይ ቀለለል! ሓንቲ ገፃ ፓውደር ዝተቀብአት አብ አፍንጭኣ ዝተሰቆረትን ጓል አንስተይቲ ቀይሕ ቻፕስቲክ አብ ከንፈራ ገይራ ክምስ እናበለት አብ ፀሊም ድሕረ ባይታ ትርከብ፡፡

ኣብ ሓደ ዝተሸለመ ክፍሊ ወይ ኦፊስ፡ ከም ኣቦ ዝኣመሰለ ፍሉጥ ሰብ ኣብ መደያይቦ ደው ኢሉ ናይ ድኳን ሱፍ ተኸዲኑ ብመስኮት ይበርህ። ኣብ ቅድሚኡ ዘሎ ጽሑፍ ስነ-ጥበባዊ ስራሕ ይመስል ናይ ሰላም ስምዒት ድማ ይመሓላለፍ።

መስተታት፡- መስተታት ንርውየት ደቂ ሰብ ይጠቕሙ እዮም፡፡ ካብ ልስሉሳት መስተታት ከም ኮካ፣ ስኘራይት፣ ፋንታን ሚሪንዳን ይጥቀሱ፡፡ ዝተዓሸጉ ልስሉስ መስተታት ንሽኮርያ ሕማም ውን የጋልፁ እዮም፡፡

ኣብ ኣገልግሎት ቀሊል ባቡር ኣዲስ ኣበባ ንጡፍ ትርኢት ከተማ ይረአ፣ ሰባት ኣብ መድረኽ መደበር ባቡር ይድይቡን ይወርዱን። እቲ ጣብያ ብሰንኪ እቲ ርጥብ ዝበለ መሬትን ቀጠልያን ጻዕዳን ሕብሪ ናይታ ባቡርን ጽሩይን ዝተወደበን ስምዒት ይህብ።

ኣብ ናይ ንግዲ ቦታ ወይ ዕዳጋ ሸቐጣሸቐጥ ይራኣዩ፡፡ ካብኣቶም እቲ ሸያጢ በርበረ ነተን ዝገዝኣ ብዛዕብኡ እንዳነገረን እዩ፡፡ ንስኹም ከ ብዛዕባ እዚ እንታይ ሓሳብ ኣለኩም?

ኣብ ደገ ናይ መዘናግዒ ጎጃጁ ዘለውዎ ሎጅ እኒሀ፡፡ ሎጃት ኣብ ብዙሕ ከባቢ ሃገርና ይርከቡ እዮም፡፡ እዞም መቐበሊ ጋሻ ዝኾኑ ሎጃት ኣብ ምንታይ ከባቢ ብብዝሒ ይርአዩ?

እዚ ኣብ ጽቡቕ ጌሩ ዝተዳለወ ጠረጴዛ፡ ታሪኻዊ ምስልታትን ስነ-ጥበባዊ ሕብርታትን ዝተወሃድሉ ቦታ እዩ። እቲ መስቀል መደያይቦ ብዘደንቕን ስኒትን ኣቀማምጣ ክረአ እንከሎ፡ ኣብ ጎድኑ ዝተቐርጹ ሓረጋት ድማ ክብሪ ታሪኽ ይዝክሩ።

እዚ መፅሐፍ ተምህራይ ሻድሻይ ክፍሊ ዓይነት ትምህርቲ ሕብረተሰብ እንትኸውን አብ ደጋዊ ሽፋኑ ዝተፈላለዩ ምስልታት ዘለዎ ከም ሐወልቲ፣ ካርታ አፍሪካ፣ ካርታን ባንዴሬን ኢትዮጵያ ወዘተ ዝሐዘ እዩ።

አይ! ዘይተሸለመ ቆርበት ማሕዘል ብጣዕሚ መፅልኢ እዩ፡፡ ቆርበት ማሕዘል ብዛዕጎል፣ ዝተፈላለየ ሕብሪ ዘለዎም ዕንቍታትን ገይርካ እትትሽልሞ ብጣዕሚ ደስ በሃሊ ይኸውን፡፡

ዓባይ መኪና ድሕሪኣ ክፍቲ ዝኮነትን ክልተ ፅርግያን ኣብ ማእከሉ ድማ ለምለም ዝኮነ ቦታን ተጀሚሩን ዘይተወደኣ ህንፃ ከምኡ እውን ሰባትን ንሪኢ ኣለና።

ደስ በሃሊ ዲዛይን ዘለዋ ቢሮ ትርአ ኣላ፡፡ ቢሮ ልዕሊ ምስሓፍ ዝኾነ ግልጋሎት እናሃቡ እዮም፡፡ ንኣብነት እዛ ፅብቕቲ ቢሮ ከም መመላክዒ እውን ትጠቅም እያ፡፡

ኣብ ቀዳማይ ገጽ ናይ ኢትዮጵያ ጋዜጣ ዜና “ሪፖርተር” ተዘርጊሑ ኣሎ። ኣብ ቀዳማይ ገጽ፡ ናይ ባይቶ ክትዓት፡ መግለጺታት መንግስትን ህዝባውን ጉዳያት ኣሎ። ነቲ ናጻ ድምጽን ነጻ ጽሑፍን መልእኽቲ ልዑልን ንጡፍን ናይ ዜና መንፈስ ብንጹር ዝገልጽ።

ብናይ ባህሊ ኣቁፁት ተቀሚጦም ዘለዉ ከም ክራ፣ መሶብ፣ ሰተታ፣ መስረፈት፣ አገልግልን ካልኦት ብዙሓት እዮም። እታ ኣብ አገልግል ዘላ ባንዴራ ናይ መን እያ ?

ምግብታት ማለት ካብቶም ንሂወታውያን ጠቃሚ ዝኮነ ብፍላይ ድማ ናይ ደቂ ሰባት ዝምገብዎም ምግብታት እንትኮኑኣብዚ ዝረኣይና ዘለው እንጀራ ካብ ፃዕዳን ቀይን ጣፍ ዝተዳለው እዩ።

ኣብዚ ሓደ ጉጅለ ዝተመርጹ ደቂ ተባዕትዮ ኣብ ሓደ ሜዳ ተኣኪቦም ወይ ኣካላዊ ምንቅስቓስ ክገብሩ ይረኣዩ። እቶም ተሳተፍቲ እግሮም ካብ መሬት ምልዓል ዝኣመሰለ ስፖርት ዝገብሩ ይመስሉ። እቶም ኣብዚ ዘለዉ ሰባት እንታይ ዓይነት ንጥፈት እዮም ዝገብሩ ዘለዉ?

እዚ ጥቕላል ወረቐት ሽቓቕ ጽሬትን ምቾትን ንምሕላው እንጥቀሙሉ ኮይኖም፣ ኣብቲ ጥቕላል ዘሎ ንብሩህ ፕላስቲክ ድማ ጽሩይን ሓድሽን ምዃኑ የመልክት። እዚ ጥቕላል እዚ ናይ ምቾትን ጽሬትን ስምዒት ይፈጥር።

ብዙሓት ኣንበጣ (ራቢጣ) ኣብ ዙርያ ሓንቲ ንእሽቶ ምግቢ ተኣኪቦም ይረኣዩ። ኣንበጣ ከምቲ ዝተርኣየ ምግቢ ይስዕብዎ ኣለዉ። እቲ ገጽ ሓጺን ወይ ኣሉሚንየም ዝመስል እዩ። ኣብ ስእሊ ዘለዉ ኣንበጣ እንታይ ይገብሩ ኣለዉ?

አብ ሃገርና ብርክት ዝበሉ ታሪካት ዝወነነት ሃገረ እያ። ካብዚአቶም ሓደ መፅሓፈ ናይ ቤተክርስትያን ብብራና ዝተፃሕፍ ንነዊሕ ግዜ ዝፀንሕ እዩ። ንስኩም ከ እነታይ ዓይነት ታሪከ ትፈልጡ?

እዚ አብ መብዘሐትኡ ከባቢ ኢትዮጵያ ህዝቢ መአዲ ምግቢ ዝጥቀመሉ እንጀራ ዝበሃል ኮይኑ ካብ ዝተፈላለዩ ዝርአቲ ከም ጣፍ ማሽላ ዝበሉ እኽሊ ይዳለው።

ኣብ ትግራይ ካብ ዝርከባ ሚዳታት ሓንቲ ዝኮነት ቴሌቪዥን ትግራይ እንትከውን ብዛዕባ ዕቋርን ልቓሕን ብምልቃሕ መናባብሮና ንቅይር አለና ዝብል ነበርቲ ከተማ ኣክሱም ከም ዝተመሓላለፈ ሪኢኩም ዶ?

ሓደ ሰብኣይ ኣብ ትሕቲ ኦም ማንጎ ምሉእ ብምሉእ ዓምቢቡን ፈርዩሉን ደው ኢሉ፡ ነቲ ፍረ ብሓጎስ ክጥምት ይርአ። እቲ ፋሕ ኢሉ ዘሎ ቀጠልያን ቀይሕን ፍረታት ንዓወትን ትዕግስትን ዝውክል እዩ።

አብ ሃገርና ዝተፈላለዩ ዓይነታት ዝራእቲ ዘለዉ ኮይኖም ካብአቶም ሓደ ስገም እንተከውን ብበዚሒ ድማ ስገም ንጥሕኒ ንጥሕሎ እንጥቀመሉ ዓይነት ዝራእቲ እዩ። አዚ ዘሪኢ አብ ከባቢኩም ይቦቅል ዶ?

ካብ ናይ ገዛ ዓይነታት ናይ መንበሪንወይ ናይ ስራሕ ሓደ እነትከውን ኣብዚ እንረኦ ዘለና ገና ሓደ ግዜ ተሃዲሙ ካልኣይ ኮለን ወፂኡ ጠጠው የሪኣና ኣሎ

አዛ ጋል አንስተይቲ ኮይና ባህላዊ መፊተሊ እዳፋተለት እንትንርኢ ብመሰረቱ መፊተሊ ማለት ብጥጥ ዝፊተሊ ኮይኑ ከም ነፀላ፣ ኩታ፣ ጋቢ ከምኡ ሓበሻ ቀምሽ ባህላዊ መጋየፂታት ብመፊተሊ ይስራሕ።

ኣብ ልዕሊ ኢንጀራ ዝፈሰሰ ሽሮ ትርእይዎ። እቲ ኢንጀራ ኣብ ታሕቲ ተዘርጊሑ ኣሎ፡ ኣብ ልዕሊኡ ድማ ሕብራዊ ሽሮ ዘፍስሱ ዘለዉ ይመስል። ኣብ ውሽጢ ገለ ኣሕምልቲ ከም በርበረ እውን ኣለዉ። ኣብ ስእሊ ዘሎ መግቢ እንታይ ምዃኑ ትፈልጡ ዶ?

ፍልይ ዝበለ ቀሚሽ ተኸዲና፣ ብሓደ ኢዳ ፀሊም ቦርሳ ሒዛ ብኻልእ ኢዳ ድማ ሽምጣ ተደጊፋ ቀብረር ብዝበለ ቁመና ጠጠው ዝበለት መንእሰይ ትርአ ኣላ፡፡ እዛ መንእስይ ሞዴሊስት እያ ትመስል፡፡

እዘን ደቂ ኣንስትዮ ጡሽ ኣቴን እኔዋ፡፡ እዚ ንስነ ፅባቐን ጥዑም መዓዛን ከምዝጠቅም ይንገር፡፡ ኢሉ ግን ንጥዕና እውን ተቓሚ ምዃኑ ተረኺቡ ኣሎ፡፡ ገለ ሰባት ግን ኣብ ምዕጣን ታይ ጥዕና ኣሎ ኢሎም ክግረሙ ይኽእሉ እዮም፡፡

እዚ መንደቕ እምኒ ዘለዎ ቦታ እዩ ዘርኢ። ኣብ መሬት ተደፊኡ ዝነበረ ነዊሕን ዓቢን እምኒ ይመስል። ታሪኻዊ ቦታ ኣኽሱም ዝመስል መሬት እዩ። ታሪኻውን ቅርሳውን ቦታ ይመስል። እዚ ታሪኻዊ እምኒ ክንደይ ኣገዳሲ ይመስለኩምን እንታይ ዓይነት ታሪክ ይነግር?

እዚ ካብ ዓይነታት አሕምልትን ዝርአትን ሐደ ኮይኑ ፃዕዳ ሽጉርቲ ዝበሃል እንትኸውን ንወድሰብ ዝተፈላለዩ ዓይነታት ሕማም ንምክልኻል ዝጠቅም ብጥሪኡ ወይ አብ ፀብሒ ብምእታው ንጥቀመሉ።

ኣብ ቤት ትምህርቲ ተማሃሮ ወድን ጓልን ዩኒፎርም ተከዲኖም ኣብ ክላስ ኣብ ወንበሮም ኮፍ ኢሎም ምስ መምህሮም እንዳኣማሃሮምን እንዳተማሃሩን ዘርኢ ምስሊ እዩ።

እዚ እንርእዬ ዘለና ምስሊ ካብ ፖለቲከኛታት ኢ/ያ ሓደ ዝኮነ እዪ ። ሽሙ ድማ ኣ/ቶ ሽመልስ ኣብዲሳ ይበሃል ። ናይ ክልል ኦሮምያ መራሒ እዬ ።

ብርክ ዝበለ ቦታን ዓበይቲ ኣግራባትን ኣናእሽተይ ተክልታትን መኪና ኣብ እግሪ ደው ዝበለትን ሓደ መንእሰይ ኣብ ቤት ትምህርቲ ደወል እናሓዛ ዘሎ እቱይ ዝተከደኖ ፃዕዳ ሕብሪ እንታይ ይብሃል?

ኣብ ኣክሱም ከተማ ዝርከብ መናፈሻ እንዳተባሃለ ዝፅዋዕ ሰባት ዝዕርፉሉን ዝዛናግዕሉን ብተክልታት ዝተማላከዓን ፅቡቅን ደስ ዝብል ቦታ ምኳኑ ትፈልጡ ዶ ?

ባናና ካብ ፍራምረ ተክሊ ሓደ ኮይኑ ደቂ ሰባት ንምግብነት ብፁማቅ ብምስታይን ቀሪፎም ብምብላዕን ንጥዕና ወዲ ሰብ ኣገዳሲ ከምዝኮነ ትፈልጡ ዶ ?

እዚ ሓደ ኣረጋውያን መጻምድቲ ወይ ክልተ ኣረጋውያን ዘርኢ እዩ። ክልቲኦም ብልቢ ይስሕቑ ኣለዉ፡እቲ ሰብኣይ ድማ ሸዊት ዓተር ሒዙ ኣሎ። ኣብ ድሕሪት ድማ ቅልል ዝበለ ቀለም ዝተለኽየ መንደቕ ኣሎ። እዚ ልባዊ ሓጐስን ፍቕርን ነዊሕ ዕድመን ዘንጸባርቕ እዩ።

ኣብ ማእከላ ዓቢ ተፈጥሮኣዊ ጽብቕትን ከተማ እያ እተርኢ። ኣብ ዙርያኡ ፋሕ ኢሎም ኣግራብን ኣታኽልትን ኣለዉ፣ ኣብ ድሕሪት ዝርከቡ ነዋሕቲ ህንጻታትን ግምብታትን ድማ ዕብየት እታ ከተማ የርእዩ። እቲ ዘሎ ዓቢ ግድብ እንታይ ዓይነት ኣገልግሎት ክህብ ይኽእል?

ኣዝዩ ደስ ዝብል መልክኣ ምድሪ ይርአ ኣሎ፡፡ እቶም ኣብቲ ከባቢ ቦታ ዘለዉ ጎባታት፣ ወሓዝቲ ሩባታትን፣ ቆፅለዋይ ሕብሪ ዝለበሱ ናይ ሕርሻ ቦታታትን ነቲ ቦታ መልክዕ ኮይኖሞ ኣለዉ፡፡

ኣብ በሪክ ቦታ ዘሎ ናይ ከተማ ኽፋል ይርአየና ኣሎ፡፡ እቶም ኣብቲ ከባቢኡ ዘለው በረኽቲ ቦታታን እቲ ምስኡ ዝዋሰን ናይ ኣግራብ ክልልን ነቲ ቦታ መልክዕ ሂብዎ ይርአ፡፡

ኣዝዩ ጽቡቕን መሳጥን ቀይሕ ወይኒ ምፍሳስ ትርኢት፣ ሓንቲ ኢዳ ነቲ ብርጭቆ ወይኒ ብጥንቃቐ ትሕዞ፤ ኣብ ላዕሊ ድማ ጸሊም ጥርሙዝ ነቲ ቀይሕ ወይኒ ናብቲ ብርጭቆ የፍስሶ ኣሎ። ኣልኮላዊ መስተ ዝሓዘ ፍርያት ኣብ ዝምልከት ንጥዕናኹምን ድሕነትኩምን ሓላፍነት ውሰዱ።

ኣብ ኢትዮጵያ ባህላውን ሃይማኖታውን በዓላት በምልክዕ ፌስቲቫል ኣብ ኣደባባይ ይኽበሩ። እቶም በዓላት ህዝቢ በበዝሒ ወፂኡ ዝምልከቶም እንትኾውን ከምዚኦም ዝበሉ ባህላዊ በዓላት ምምልካት ብጣዕሚ የሓጉሰኒ።

እዚ መጓሰ ኣግማል ኣብ ሰፊሕን ደረቕን ጨው ዝበዝሖን በረኻዊ ጐልጐል ብነዊሕ መስርዕ ክጓዓዙ የርኢ። እተን ኣግማል ጽዕነት ዝጸዓና ኮይነን፡እቲ ዘንጸባርቕ ጸፍሒ ጨው ድማ ማይ ወይ ጸፍሒ ጨው ክኸውን እንከሎ። ድኻም ናይቲ ጉዕዞን ስፍሓትናይቲ ቦታን ብሓቂ ዘገርም እዩ።

እዚ ገጠራዊ ከባቢ ተፈጥሮኣዊ መዋቕራትን ዘርኢ እዩ። ኣብ መሬት ዝተፈላለዩ ኣባይቲ፣ ካብ ዕንጨይትን እምንን ዝተሰርሑ መዋቕራት ኣለዉ። ኣብቲ ከባቢ ብዙሓት ኣግራብን ተኽልታትን ስለዘለዉ ብርሑቕ ይርአ። እዚ ስእላዊ ቦታ ገጠር ገዛ ይመስል፤ ነዚ ቦታ ብኸመይ ምተጠቐምካሉ?

ባንክታት ብዙሕ ዓይነት እየን፡፡ ገለ ናይ ኣክስዮን ገለ ናይ መንግስቲ ባንክታት ኣለዋ፡፡ እዚ ንሪኦ ዘለና ባንኪ ቡሩ ባንክ ይበሃል፡፡ እዚ ባንኪ ናይ ግሊ ድዩስ ናይ መንግስቲ?

የዲያብሎስ ውጊያዎች ዝብል ርእሲ ዘለዎ መፅሓፍ ንርኢ ኣለና፡፡ እዚ መፅሓፍ ናይ ምንታይ መፅሓፍ እዩ ይመስለኩም? ናይ ዓለማዊ ዶ ናይ መንፈሳዊ?

ብእንግሊዝኛ ዋይልድ ዶግ እናተባህሉ ዝዕውዑ ከልቢ ዝመስሉ ስጋ በላዕቲ ብናይ ቡድን ሓደን ኣዝዮም ፍሉጣት እዮም፡፡ እዞም ኣራዊት ምስ ሰብ ይነብሩ ዶ?

ባህላዊ ክዳን ተኸዲኖም ኣብ ክፉት ጽርግያ ዝተኣከቡ ጉጅለ ሰባት ዘርኢ እዩ። ልብሶም ጻዕዳ ኮይኑ፡ ኣብ ልዕሊኦም ድማ ቀጠልያ ቲሸርት ተኸዲኖም ኣለዉ። ኣብ ኢዶም ካብ ዕንጨይቲ ዝተሰርሑ ነዊሕ በትሪ ኣለዉም። እዚድማ ኣብ እዋን ባህላዊ ፍጻመ ዝፍጸም ስርዓት ምዃኑ የመልክት።

እዚ ንካርታ ኢትዮጵያ ዝመስል ክልተ መንጠልጠሊ የርኢ። እቶም መንጠልጠሊ ክሳድ ብባንዴራ ኢትዮጵያ ዝተሰርሑ ኮይኖም ኣርማ እታ ሃገር ኣለዎም። እቲ ሓደ ብወርቂ እቲ ካልኣይ ድማ ብብሩር ሕብሪ ዘለዎ ሰንሰለት እዩም። እዞም ናይ ኢትዮጵያ ካርታ ዓንኬላት እንታይ ዝውክሉ ይመስለኩም?

አብ ወሰን ፅርጊያ ዝርከብ በዓል 4 ደብሪ ቢትሮ ተዓፃፅዩ ተወዲኡ ይርከብ፡፡ አብ ጎኑ ከዓ በዓል 20 ደብሪ ህንፃ አብ ከይዲ ስራሕ ይርከብ፡፡ አብ ቅድሚኡ ከዓ ሰለስተ ዕንቋይ ሕብሪ ዘለዎን መኪና አለዋ፡፡ እዚ ቦታ አበይ እዩ?

ኣብ እዋን ፀልማት ምእመናንን ኣብ ሓደ ብበዝሒ ተኣኪበን ይርአያ ኣለዋ፡፡ እዚ ኣብ ናይ ታቦት በዓለ ንግስ ኣብ ከባቢ ቤተ ክርስቲያን ዝርአ ደስ በሃሊ ድባብ እዩ፡፡

ባህልን ጥበብን፡- ኣብ ትግራይ ብዙሓት ባህላዊ ስነ ጥበባት ኣለው፡፡ ካብ ናይ ስነ ጥበብ መግለፂ መዚቃ ዝኾነ ሓደ ባህላውን ዘበናዊ ሳዕሲዒት እዩ፡፡

ልስሉስ፡ ሰማያውን ሮዛን ፍሊፕ-ፍሎፕስ ምስ ፍርቂ ቆቢዕ፡ ኣብ ሕብራዊ ድሕረ ባይታ ተቐሚጦም ይርከቡ። እዚ ንወቕቲ ሓጋይን ስምዒት ምዝንጋዕን ዘንጸባርቕ እዩ።

ፓስታ/ስፓጌቲ/ ካብ ስርናይ ዝስራሕ ኮይኑ ደቂ ሰባት ንምግብነት ብስጋ ወይ ብስልሲ ዝጥቀምሉ ዓይነት ምግቢ እዩ። ንስኩም ከ ፓስታ ትፈትው ዶ ?

"ቤኒር ኢትዮጵያ" ዝተባህለ ናይ ብሕቲ ቤት ትምህርቲ ምልክትን ህንጻን ዘርኢ እዚ ትካል ትምህርቲ ምልክት ሽሙ ብኣምሓርኛን እንግሊዝኛን ብሰማያዊ ድሕረ ባይታ ብንጹር ዝርአ ኾይኑ፣ እቲ1ይን 2ይን ደረጃ ቤት ት/ቲ ክንደየናይ ብፍሉይ ርቀት ከምዝተሰርሐ የርኢ።

እዚኦም ሐደ ዓብዩ ወላዲ እንትኾኑ አብ መኖርኦም ከባቢ ንጋዚጠኛ ብዘዓባ ሰላም ድሌት ህዝቢ ትግራይ ዝሃብዎ ሐሳብ ዘመላኽት ኮይኑ አብ ድሕሪት ወንበር፣ ቆፅሊን ዝንቃሳቀሱ ሰባት አለው።

ብሓዱሽ ዲዛንን ቅድን ፋሽንን ንዝተሰርሑ ኣልባሳት ተኸዲነን ብምዕሩግ እንቅስቃሴ ኣቢለን ኣብ መድረኽ ዘፋልጣ ሰባት ብናይ ሞያ ቋንቋ ሞዴሊስት ተባሂለን ይፅውዓ፡፡

ማይ ብ ሻርፐን ተሽኪምን ኣእማን ዝበዝሑ ቦታ እናውፃ ኣብ ጥቂኡ ብቆፃል ዝተለመፀ ግዛዉቲን ዓብይ ተክልታትን ብሳዕሪ ዝተሰርሐ ጎጆ እዉን ኣሎ።

አዚ ጫማታት እንትከውን ዝተፋላለዩ ናይ ደቂ አንስትዮ ጫማታተ እንትከውን ንመሸጣ ዝቀረበ እዩ የኩን እበር እቲ መሸጥ ቦታ ወይ ከተማ አበይ ይከውን?

እታ ጓል ብቫዝሊንን ኮልጌትን ሓዊሳ ተቐቢኣ ገፃ ከምዝለመፀላን ዝፀበቐላን ተፋልጥ ኣላ፡፡ ግን ኩሎም ኣብ ኢንተርኔት ዝልቐቑ ነገራት ንኹሉ ዓይነት ቆርበት ማዕረ የስተኻኽሉ ዶ ትብሉስ የበላሽው ውን?

ገለ ገለ ናይ ትራንስፖርት ኣክስዮን ማሕበራት ሓደ ዓይነት ሕብርን ሞዴልን ዘለወን ኣውቶቡሳት ይጥቀሙ፡፡ እዚ ዝኾነሉ ምኽንያት ካብ ምንታይ ዝነቐለ ይመስለኩም?

እዚ ባህላዊ ክዳን እንትከውን ሰማያ ሕብሪ ዝተከደነ ንውሕ ዝበለ ቀይሕ ወዲ ከም ዝንህ ከይኑ ብውሽጢ እውን ፃዕዳ ካናቲራ ዝገበረ ሞባይል እዳደወለ እንትከውን እዚ ወዲ መን እዳተበሃለይፅዋዕ?

ናይ ፊደል ዝበሃል መዋእለ ህፃናት ወይ ከዓ ኣፀደ ህፃናት ምልክታን ዝተፈላለዩ ናይ ባምቡላ ምስልታት ኣብቲ መንደቅን ኣፍ በሪ ተለጢፋ ይርአ፡፡

ሕጊ ኣኽበርቲ፡- ናይ ሓንቲ ሃገር ወይ ከዓ ዓዲ ልዕልነት ሕጊ ንኽኽበር፣ ሰብን ተሽከርክርትን በቢዝተፈቐደሎም ሕጊ ንኽዓዙ ልዑል ኣበርክቶ ዘለዎ ኣካል ፖሊስ ወይ ት/ፖሊስ እዩ፡፡

ባህላዊ ምግቢ ኢትዮጵያ፣ ብዙሓት ሰባት ኢድ ንኢድ ተተሓሒዞም ካብ ዓቢ ጻሕሊ መግቢ ምክፋል፡ ናይ ሓባርነትን ፍቕርን ስምዒት ዘርኢ እዩ። እዚ ትርኢት እዚ ንጽባቐን ኣቀባብላን ባህሊ ኢትዮጵያ ብዕምቆት ዘንጸባርቕ እዩ።

'ቤቢ ሎክ ዜስት' ዝበሃል ጻዕዳ ናይ ስፌት ማሽን እዩ። እቲ ማሽን ኣብ ናይ ስራሕ መንበር ተቐሚጡ፡ ኣብ ልዕሊኡ ቀይሕ ፈትሊ ተጠቕሊሉ፡ ብየማናይ ሸነኽ ድማ ብዙሕ ሕብሪ ዘለዎ ፈትሊ ዘለዎ ብርጭቆ መትሓዚ ኣሎ። ፈጠራውን ጠቓምን መሳርሒ እዩ፡፡

ዝተፈላለዩ ዓይነት ህንፃታተ አለው አብዚ ሕዚ ግዜ ድማ ዘመናዊ ህንፃ እናተሰርሐ ይርከብ። አብ ከባቢኩም ከ ከምዚ ዓየነተ ህንፃ ዝተሰርሐ አሎ ዶ?

ካብ መፅሓፍቲ ተጠቃሲ ዝኾነ ብደይል ካርንጌ ዝተፃሕፈ መፅሓፍ "ተፈታውን ተሰማዕን ንምዃን" ዝብል ኣብ መሸፈኒኡ ዝተፃሕፈ መፅሓፍ ይረአ ኣሎ፡፡ ነዚ ምንባብ ይጠቅም ዶ ይመስለኩም?

እዚኦም ጽምዲ በርገንዲ/ማሩን ሕብሪ ዘለዎም ስኒከር ጫማ እዮም። ኣብ ድስቲ እትርከብ ንእሽቶ ቀጠልያ ተኽሊ ገዛ ኣብ ድሕሪት ጫማ ትርአ። እዞም ጫማታት ምቹኣትን ስፖርታውያንን እዮም፡፡

እዚ ሓደ ምልክት ብሰማያዊ መልክዕ ተገሊጹ ኣሎ። እዚ ምልክት እዚ ሓያል መንፈሳዊ ወይ ጥዕናዊ ትርጉም ዘለዎ ይመስል። ኣብ ላዕሊ ክልተ ኣእዳው ተጣቢቐን ዝመስል ቅርጺ ኣሎ። እዚ ምልክት እንታይ ዓይነት ትካል ዝውክል ይመስለኩም?

እዚ ቤተክርስትያን ኣብ ነዊሕ ጎቦ ደው ኢሉ ኣሎ። ኣብ ርሑቕ ዓቢ እምባ ኣሎ፡ ንጽባቐ ተፈጥሮ ዘርኢ። መሬት ደረቕ እዩ፡ ኣብ ዙርያኡ ድማ ኣግራብ ብጽፉፍ ተሰሪዖም ኣለዉ።

ኣብቲ ስእሊ፡ ሕብራዊ፡ ባህላዊ መሳርሒ ኢትዮጵያ ኣብ መንደቕ ተሰቒሉ ይርአ። እዚ መሳርሒ እዚ “ስፈ” ተባሂሉ ይፍለጥ፣ መብዛሕትኡ ግዜ ምግቢ ኣብ መኣዲ ኣብ እተዳልወሉ ወይ ኣብ እተቐምጠሉ እዋን ዚጥቀመሉ እዩ።

እዚ ኣቅሓ እዚ ቨንትሌተር ይባሃል። እዚ ቨንትሌተር ድማ ኣብ ሙቀት ሰዓት ሙቀት ንምዝሓል ዙሑል ኣየር ንምርካብን እንጥቀመሉ ዓይነት ኣቅሓ እዩ ።

ዝኮነ ወረቀት ንምዕሻግ ወይ ከዓ ንምፅጋን ፕላስቲክ ነገር ብምጥቃም ብመቁረፂ ገይርካ ይቁረፅ፡፡ እዚ መቁረፂ ብዝተፈላለየ ሕብሪ ንአብነት ከም ፀሊምን ዕንቋይ ሕብሪን ወዘተ ክስራሕ ይክእል እዩ፡፡ ካሊእ ጥቅሚ እዚ መቁረፂ ክትገልፁ ዶ ትክእሉ?

ኣብዚ ዘለዋ ደቂ ኣንስትዮ ሕጊ ኣክበርቲ ኮይነን ሽመን ድማ ፖሊስ ወይ ትራፊክ እንዳተባሃላ ይፍለጣ እዛን ሕጊ ኣክበርቲ ደቂ ኣንስትዮ ኣብ ኣዳራሽ ስልጠና እንዳተወሃባ እየን ዘለዋ።

ካብ መጋየፂታት እዚ ኣብእዚእንሪኦ ዘለና ዝተሰረሐ እዩ። ናይ ክሳድ ወርሕን ናይ እዝኒ ወርቅን ኮይኖም እዚ ድማ ዝተመርዐዋ ደቂ ኣንስትዮ እየን ዝጥቀማሉ። ከምዙይ ዝበለ መጋየፂ ኣበይ ይግዛእ?

እኒ ሰላጣ፣ ቆስጣ፣ ዝኩኒን ካልኦት ከም ኢንጆሪን ኣራንሽን ዝኣምሰሉ ፍራምረን ንርኢ ኣለና፡፡ ኣትክልቲን ፍረምረን ንሰውነትና እንታይ ዓይነት ረብሓ ዝህብዎ ይመስለኹም?

እዚ ጥልፊ ዘመናዊ ናይ ኢደ ጥበብ ውፅኢት ኮይኑ ጥልፉ ገፊሕ ኮይኑ መቐነት እውን ዝሓወሰ እዩ፡፡ ንስኻትኩም ከ ብዛዕባ ዘመናዊ ጥልፊ ትፈልጥዎ ኣለኩም ዶ?

ኣብዚ ኣብ መሬት ዝበቁሉ ኣትክልት ይረኣዩ ኣለዉ። ኣብ ማእከል ድማ ብዝተፈላለዩ ተኽልታትን ቆጽልን ዝተኸበበ ዓቢ ፍሉይ ተኽሊ ኣሎ። እቲ ኣብ ስእሊ ዝርአ ተኽሊ ከም መድሃኒት ድዩ ወይስ ከም ምግቢ ዝጥቀመሉ ይመስለኩም?

ብስናይ ባንድ መሳርሒ ሙዚቃ ተዓጂባ ክም ክራር ፣ጭራ ወጣ ፣ ሳክስ ፎን ፣ ኣብ ምድርኽ ድሚቃ ብጫ ክዳን ነዊሕ ጌራ እትደርፍ ዘላ ምን እያ ?

እዚ ኣቦ ክቢ ዝኮነ ኣሰራርሓ ፀጉሪ ኮይኑእዚ ኣሰራርሓ ፀጉሪ እዚ ድማ ካብ ዕንፀይቲ ዝተሰረሐ ሚዶ ይበሃል ፀጉሮም ንምስትክካል ይጥቀምሎ ። ካለኦት ዓይነታት መሳርሒ ፀጉሪ ኣለው ዶ ?

ካብ ዓይነታት ተሽከርከርቲ ሓንቲ ዝኮነት ዘመናዊት ዓፃዲት መኪና እንትከውን፤ እክሊ ዓፂዳ ኣክዳ እተቅርብ ግዜን ጉልበት ወዲ ሰብን እትቅንስ ምኳና ትፈልጡ ዶ ?

እዚ እንረእዮ ዘለና ካብ ባህልን ቱሪዝመን ዝኮነ ናይ ኣሸንዳ በዓል እዩ። ኣሸንዳ ኣብ ኢትዮጵያ ኣብ ዝተፈላለዮ ክልታት ብድምቀት እዩ ዝክበር። ኣብ ከባቢኩም ከ ብ ከመይ ኣሸንዳ ይክበር?

እዛ እነሪኣ ዘለና ጓል ኣነስተይቲ ፀጉራ ተመሺጣ ሓፂር ዘመናዊ ክዳን ተከዲና ናይ ክሳድናይ ኢድን ዝተፈላለዩ መጋፂታት ካብ ወርቂ ዝተሰርሑ እውን ኣለው።

ካብ ዓይነታት እፅዋት እትከውን እዚ እፅዋት እዚ ንምግብነት እንስሳት ይጠቅም። ካብዙ ሓሉፉ እውን፣ ንመፅለሊ ፣ንገዛ መስሪሒ ንናይ ቢሮን ገዛን ኣቁሑት ንምስራሕ እውን ይጠቅም።

ካብ ሕብራዊ ስንዲድ ዝተሰርሐ መፀባበቒ ርእሳ ኣሲራ ፣ ንኡሽተይ ናይ እዝኒ ኩትቻ ገይራ ተዃሒላ ትርአ ጓል ኣነስተይቲ ኣላ፡፡ ደቂ ኣንስትዮ ብኽምዚ ብቐሊሉ ክፀባበቓ ይኽእላ እየን፡፡

እዚ ብንጹር መስመር ዝተሰለፈ ኣርማ ሚኒስትሪ መጓዓዝያ ዘርኢ ምሰሊ እዩ። ቅርጺ "ሲ"ን ጽሑፍን ብሰማያውን ወርቅን ይርአ። ሕብርታቶም ጽላሎት ሰማያዊ፡ ወርቅን ግራጭን እዩ።

ላፕቶፕ ኮምፒተር የርኢ። እቲ ናይ መጀመርታ ስክሪን ተፈጥሮኣዊ መልክዓ ምድሪ ምስ ትበርቕ ጸሓይን ኣብ ገምገም ባሕሪ ኣኻውሕን ዘርኢ እዩ። እዛ ላፕቶፕ ጸሊም ሕብሪ ዘለዋ ኮይና ንጹርን ዘመናውን ኣቀማምጣ ቁልፊ ሰሌዳ ዘለዋ እያ። ኣብ ስእሊ እንታይ ይርአ?

ሱፐር ማርኬት ዝተፈላለዩ ዓይነት ሸቐጣት ዝሕዝ ናይ ንግዲ ትካል እዩ፡፡ ኣብዚ ሱፐር ማርኬት ዕሹጋት ምግብታት ኣለዉ፡፡ ካብዚ ወፃኢ ኸ እንታይ ኣሎ?

ኣብ ትግራይ ካብ ዝርከቡ ዓበይቲ ገዳማት ሓደ ዝኮነ፣ ኣውነ ኣረጋዊ ዳሞ ገዳም እንትከውን፣ ብመፅዓን ተኣሲርካ ዝድየብ ምኳኑ ትፈልጡ ዶ ?

ማይ ካብ ቃላይ ብጀሪካን አጥሊቅካ ምቅዳሕ ይከአል እዩ፡፡ ሰለስተ ደቂ አንስትዮ ብጫ ጀሪካን ሒዘን ማይ ይመልአ አለዋ፡፡ ካብ ቃላይ ዝተቀድሐ ማይ ንምስታይ ዶ ይኸውን?

ኣፍራስ ኣፈን ተኣሲረን እክሊ ዎሆ እናበሉ እታ ሓንቲ ፃዕዳ እታ ሓንቲ ድማ ቡና ቀለም ዘለወን ሰብ ደድሕሪአን እና ከደ ኣብቲ ከባቢ ድማ ሰለስተ ጎጆ ኣሎ።

ኣብዚ ቡዝሓት ደቂ ኣንስትዮ ተኣኪበን ፅሪት አንዳፅረያ ይረኣያ ኣለዎ። ብድሕሪአን ብሓዕሚ ዓብይ ደብሪታት ዘለዎ ህንፃ ይረአ ኣሎ። ንስኩም ከ ከባቢኩም ተፅርዩ ደ?

ናይ ገዛ ኣቑሑት፡-ኣብ ከባብታት ገጠር ዝርከብ ናይ ገዛ ኣቑሑት ካብ ዝባሃሉ ሓደ ቁራዕ እዩ፡፡ ቁራዕ ብነዳዲ ሓዊ ዝሰርሕ ንጥጥቆ፣ ንማይ ላፋን ዝጥቀምሉ እዩ፡፡

ካብ ናይ በረካ እንስሳ እዞን እንሪኦም ዘለና ኮይኖም ናይ ገዛ እንስሳሳት ተመሳሳሊነት ዘለዎም ማለት ምስ ብዕራይ ብመልክ ይመሳሰሉ። እዚኣቶን ንደቂሰባት ይጎድኡ ዶ?

ዓዶን ጓልን ወ ይ ድማ ክልተ ኣሓት ከፍ ኢለን እታ ሓንቲ ኽትቑንና እንዳመቐለትላ ኸላ እያ ዘላ እታ ቖናኒን ጎባጉብ ገይራ እሞ ድማ የጥዕመላ እዩ ።

ክልተ ሰባት ናብ ናይ ምግብን መስተን እንትኣትው፣ ሓደ ሰብ ድማ ኣብቲ ቦታ ኣዕሪፉን ብዙሓት ወንበራት ግን ሰብ ዘይብሉን ይረአ፡፡ ንስኹም ከ ብዛዕባ እዚ ምግቢቤት ወይከዓ እዚ ካፌ እዚ እንታይ ሓሳብ ኣለኩም?

ዝተፈላለዩ ዓይነታት ቸኮሌት ዘለው ኮይኖም ሕብረተሰብና ዝጥቀመሉ ኮይኑ ብብዝሒ ድማ ህፃናት ዝጥቀሙዎ እዩ። ቸኮሌት ድማ ካብ ዝተፈላለዩ ነገራት ይስራሕ ኮይኑ ሽኮርነት ጣዕሚ ዝሓዘ እዩ ።

መሬት ዝተፈላለየ ዓይነትን ሕብሪን አለዋ፡፡ ከም አብነት ቀይሕ፣ ቆፃል፣ ደሚቅን ሃሳስን ብጫ ሕብሪን ፃዕዳ ሕብሪን ዘለዎ እዩ፡፡ አብ ማእከሉ ከዓ አናእሽተይ ቀላያት አለውዎ፡፡ አብ መሬት ትግራይ ከምዚ ዓይነት መሬት ዘለዎ ቦታ አበይ እዩ?

ብፃዕዳ ሕብሪ እምኒን ጭቃን ዝተሰርሐ ህንፃ ቀይሕ ማፅፆን ፃዕዳ አምፑልን ዘለዎ ኮይኑ፤ ሓደ ብጫ ቁምጣ ስረ ዝገበረ ቆልዓ ብሻምበቆ ዝተሓፀረ ተክሊ እናስተየ ብዕንቋይ ኬንዳ ከዓ ዝተሸፈነ እዩ፡፡ ደስ በሃሊ! እቲ በሪ ገዛ ብመልክዐኛ እምኒ ዝተነፀፈ እዩ፡፡

ኣብዚ ዘለው ዝገረቁን ልምሉማት እፅዋት እንትኮን እፅዋት ንዝተፈላለዩ ስራሕቲ ንምስራሕ ይጠቅሙና፣ ንኣብነት ንመድሓኒት፣ ንፅላል፣ ንዝተፈላለዩ ናይ ገዛን ናይ ቢሮን ኣቁሑ ንምስራሕ ይጠቅሙ። ኣብ ገዛኩም እፅዋት ንምታይ ትጥቀምሎም ?

መርዓትን መርዓውን ኣክሊልን ካባን ገይሮም ምስ ናይ ሃይማኖት ኣቦታት ይርአዩ ኣለዉ፡፡ እዚ ደስ ዝብል ስርዓተ ጋብቻ ብናይ ቤተ ክርስቲያን ቋንቋ ተክሊል ይበሃል፡፡

ኣብ ብቐያሕቲ ዕምባባ ዝተሰርሐ ቅርፂ ልብን ኣብ ብመብራህቲ ሽምዓ ዝተሓፀረ ኩነታትን ተመዓውኒ ዝብል ትርጉም ዘለዎ ሜሪ ሚ ዝብል ፅሑፍ ይርአ ኣሎ፡፡ እዚ ንምንታይ ኩነታት ይገልፅ?

መመላኽዒን መጋየፅን፡- ከምቲ ወዲ ሰብ ንመልክዑ ብመጋየፅን መመላኽዕን ዘጉሎሆ ናይ ክብረ በዓል ገዛ ወይ እውን ቦታ ብዝተፈላለዩ ኣርቴፊሻል ዕንበታትን ዲምላይት መብራህትታትን ይምልክዕ፡፡

እዚ ክቡብ ጸሊም ናይ ኤሌክትሪክ ውዑይ ሞጎጎ የርኢ። እቲ ውዑይ ሞጎጎ ናይ ምቁጽጻር ዳያልን ኣብ ጎድኑ ዲጂታላዊ ድስፕሊንን ኣለዎ። ላዕለዋይ ክፋል ናይቲ ሞጎጎ ብኸፊል ብብሩር መኽደኒ ዝተሸፈነ እዩ። እዚ ናይ ምቾትን ዘመናዊነትን ንመብሰሊ ድልውነትን ዝገልጽ ስምዒት ዘንጸባርቕ እዩ።

ቀጠልያ ቆጽሊ ዘለዎ ተኽሊ የርኢ። ኣቝጽልቱ ዓበይትን ድሙቕ ቀጠልያን ቅርጹ ቁሩብ ጠውዮምን እዮም። እዚ ተኽሊ እዚ ኣሕምልቲ ወይ ቆጽሊ መግቢ ይመስል። እዚ ተኽሊ እንታይ ዓይነት ኣሕምልቲ ይመስለኩም?

እዚ ምናልባት ውቁብ ናይ መርዓ ቦታ ክኸውን ዝኽእል ስፍሕ ዝበለ ቦልሩም እዩ ዘርኢ። እቲ ቆርቆሮ ብሐምላይን በርገንዲን ጨርቂ ዝተሸፈነ ኮይኑ፣ ብዙሕ ዕምባባታት፡ቅስትታት ኣብ ማእከል ድማ ብልጭ ዝብል ብርጭቆ ዝተሰርሐ መሬትን ኣሎ።"ዋው! ከመይ ዝበለ ጽቡቕን ፍቕራዊን ቦታ'ዩ።"

ሓንቲ ቀያሕ ጓል ኣነስተይቲ ኣብ ናይ ውድድር መመዘኒ ዓይኒ ትረአ ኣላ፡፡ ብድሕሪኣ ውን ሓደ ዝባኑ ጥርሑ ማዓንጥኡ ብፃዕዳ መቐነት ዝተቐነተ ወዲ እኒሀ፡፡ እዛ ጓል ናይ ክዳን ዶ ናይ ቅርፂ ትወዳደር ትመስል?

እዚ ሓወልቲ ሃፀይ ዮውሃንስ ራብዓይ ኣብ መዕርፎ ነፈርቲ ኣክሱም እዩ። እቲ ሓወልቲ ካብ ኣስራዚ ዝተሰርሐ እዩ። ሃጸይ ኣብ ዝፋን ኮፍ ኢሉ ሰይፊ ሒዙ ዘርኢ እዩ። እቲ ሓወልቲ ብጻዕዳ እምኒ-ሓጺን መሰረት ዝቖመ እዩ። እቲ ዘመናዊ ህንጻ መዓርፎ ነፈርቲ ብድሕሪት ይርአ።

ኣብዚ ጽቡቕ ጌሩ ዝተሰለመ መመገቢ ክፍሊ ወይ ማእከላይ ክፍሊ ይርአ። ኣብ ቅድሚት ድማ ብጫ ጨርቂ ዝተሸፈኑ ጠረጴዛታትን መንበርን ኣለዉ። ብድሕሪት ብዕምባባታት ዝተሸፈነ መንደቕ ኣሎ። ኣብዚ ቦታ እዚ እንታይ ዓይነት ፍጻመ እዩ ክካወን ይኽእል ትብሉ?

ብጽባቐ ዝተመልአ ባህላዊ ጽምብል ዝካየደሉ ቦታ፣ ብድሕሪኡ ብዕምባባታት ዝተሸለመ ዓቢ መድረኽ ደው ኢሉ፤ ኣብ ዙርያኡ ሕብራዊ ጠረጴዛታትን ባህላዊ መሳርሒታትን ኣሎ። ኣብ መሬት ቀጠልያን ሕብራዊን ቆፅሊ ስቕ ዝበለ ሓጎስ ይፈጥሩ፤ እቲ ቦታ ብምልኡ ብሓጐስን ብኽብሪን ዝተመልአ እዩ።

ዒልቦ በቂሉ ለምለም ኮይኑ ሰጊኑ ኣብ እግሩ ሳዕሪ ወቂሉ እትዒልዎ እውን ሸዊቱ ገሊኡ ነዊሕ ገሊኡ ድማ ሓፂር ኮይኑ ናይ ሰማይ ደመናማ ድማ ንርኢ ኣለና።

እዚአን ሐንቲ አዶ ጡጥ እናፈተላ ብጣዕሚ እናሰሐቃ ደስተኛ ኮይነን ዘመላኽት እንትኾን አብ መብዘሐትኡ ትግራይ ብፍላይ ናይ ገጠር ወለድና ዓለባ ዓዲ ክደን ንክሰርሐለን ዝዳልውኦ እዩ።

እዞም ዕሹጋት ምግቢ ኣብ ሓደ እናድካን በዝሖም ዝበሉ ናይ ኣራንሺ ማርማላታን ስዊት ኮርን ካልኦትን ኣብ ምደርደሪ ተደራሪቦም ተቀሚጦም ኢና ንሪኦም ዘለና ።

ካብ ጥበብን ባህልን ዝገልፅ እንትከውን ኣብዚ ዝረኣዩ ዘለው ናይ ኢድ ጥበባት ኮይኖም ካብ ላካን ካብ ዝተፈላለዩ ክሪታት ዝተሰርሑ ስፈታት ኣለው።

ብሲሚቶን ብቆርቆረን ዝተሰረሐ ገዛ ኮይኑ ብጫን ቆፃሕ ቀለም እውን ተቀቢኡ ኣሎ። ገዛ ካብ ዝተፈላለዩ ሓደጋታት ክከላከለልና ዝተፈላለዩ ስራሕ ንምስራሕ ይጠቅመና።

ስፖርት ናይ ሓንቲ ዓዲ ዕቤት ክተምፀእ እትክእልን ኣብ ጥዕና እውን ብተመሳሳሊ ጥዑይ ዝኮነ ተክሊ ሰውነት ክንህልወናን ዝጠቅመና ሓደ ዓውደ ትምህርቲ እዩ።

እዚ ኣብ ኣኽሱም ከተማ ዝርከብ ዳዕሮ ፒያሳ ዝበሃል ከባቢ እዩ፡፡ ኣብ እግሪ እዚ ዳዕሮ ዝተኣከቡ ሰባት ይርከቡ፡፡ እዚ ቦታ ማእኸልን ደስ በሃልን ብምዃኑ ብዝተፈላለየ ምኽንያት ሰባት ናብኡ ይመፁ፡፡

ኣብዚ ጐደና ኣሕምልቲ ይሽየጡ ኣለዉ፡፡ ኣሕምልቲ ናብ ጐደና ዝመፁሉ ምኽንያት ንዓደግቲ ብቐረባ ንምርካብ እዩ፡፡ ከም ግቡእ ግን ጎደናታት ካብዚ ስራሕ ነፃ ክኾኑ እዩ ዝግባእ፡፡

ኣብ ሕብራዊ ጻሕሊ ዝተዳለወ መግቢ ኢትዮጵያ የርኢ። ኣብ ማእከል ድማ ቀይሕን ጻዕዳን ሶስ ዘለዎ ባኒ፡ ከም መሸላ፡ ቆሎ፡ ምሸላ፡ ቢትሮን መሸላን ዝኣመሰሉ ናይቲ ከባቢ መግብታት ዝሓዘ ጎድናዊ መግቢ ኣሎ። ናይ ኢትዮጵያ መግብታት ክትሰምዩ ትኽእሉ ዶ?

ግሎባል ሱፐር ማርኬት ካብቶም ቡዙሓት ሱፐር ማርኬት ሓደ ኮይኑ አብ ውሽጡ ቡዙሓት ዝተፈላለዩ ዓይነትን ሕብሪታትን ዘለዎም ንብረታት ይርከቡዎ፡፡ አብ ከተማ አክሱም ካልኦት ሙዕቡላት ሱፐር ማርኬት ኸ አለው ዶ?

እዚ ገጽ ጋዜጣ ዘርኢ እዩ። ኣብ ጸጋማይ ገጽ ኣርእስትን ስእልን ኣሎ። እቲ ስእሊ ሓደ ሰብ ብዛዕባ ሓደ ነገር ብዓቢ ዓይኒ ክዛረብ ከሎ ዘርኢ ይመስል። ኣብቲ ጽሑፍ ዘሎ ኣርእስቲ "ህዝባዊ ሓበሬታን ማሕበራዊ ርእይቶን እንታይ እዩ?"ዝብል እዩ።

መብዛሕትአን ናይ ገጠር ኣብያተ ክርስቲያናት ክቢ ቅርፂ ዘለዎ ህንፃ እየን ዝውንና፡፡ ክቢ ህንፃ ዝተመረፀሉ ዋና ምኽንያት ካብ ምንታይ ዝነቐለ ይኾን?

ናይ ገዛ ኣቑሑት፡- ካብ ናይ ንስራሕቲ ገዛ ዘሳልጡ ኣቑሑት ሓደ ኦብን ወይ ከዓ ምድጃ እዩ፡፡ ምድጃ ጉልበት ንምቑጣብን ብቕልጣፈ ስራሕቲና ንምስራሕን ይጠቅም፡፡

ካብቶም ተፈተውቲ ዝኾኑ ናይ ስፖርት ውድድራት ሓደ ዝኾነ ውድድር ብሽክሌታ እዩ፡፡ እዚኦም ተወዳዳርቲ ብኣስፓልቲ ይወዳደሩ ኣለው፡፡ ንስኹም ከ እንታይ ዓ/ት ውድድር ደስ ይብለኩም?

ናይ አርቶዶክስ ሃይማኖት መግለፂ ዝኮነ ሓደ መስቀል እዩ። መስቀል ካብ ሓፂን ኦም ዝስራሕ ኮይኑ አቦታት አብ ኢዶም ዝሕዝዎ አብ ክሳዶም ዝገብርዎ መስቀል ኮይኑ ንሰካትኩም ከ አብ ክሳድኩም ብምእሳር ትጥቀሙሉ ዶ?

ኣብዚ ሓረስቶት ኣብ ግራት ክሰርሑ ይረኣዩ። ሓደ ሰብኣይ ኣብ ቅድሚት ደው ኢሉ ጻዕዳ ጨርቂ ( ተኸዲኑ ኣለዎ። እቲ ብድሕሪት ዘሎ ሓረስታይ ምስ ብዕራይ ነቲ ግራት ክሓርስ ይርአ። ኣብ ከባቢኩም ብከመይ መንገዲ ትሓርሱ?

ክሽውት ዝተቓረበ መሸላ ይርአ ኣሎ፡፡ መሸላ ፅቡቕ ምህርቲ ካብ ዝህቡ ዓይነታት ዝራእቲ ሓደ እዩ፡፡ መሸላ ናይ ቆላ ዝራእቲ ወገን እዩ፡፡

3 ናይ ባዓል ባህላዊ ክዳን ዝገበሩ ሰባት እዮም፡፡ ጫምኦም ውን ምስቲ ክዳን ዝኸይድ ናይ ባህሊ ዓድና ዝገልፅ እዩ፡፡ ንስኹም ከ ኣብ ባዓላት ከምዚ ዓይነት ክዳን ዶ ትኽደኑ?

አብ ሃገርና ካብ ዝርከቡ ሃይማኖታት ሓደ ሃይማኖት እስልምና እዩ ።አብዚ ከም ንምልከቶ መስጊድ አዩ መስጊድ ፀሎት ዘብፀሕሉ ቦታ ኮይኑ ንስኩም ከ አዚ መስጊዲ አበይ ቦታ ዝርከብ ይመስለኩም?

አሄ ኣልኮላማ መስተ ሲሆን ስሙ ድማ ቢራ ይባላል። ቢራ ከህል እንደሚሰራ ይታወቃል። ኤሄ መስተ ስንጠቀም ለሰውነታችን እና ለጤናችን ቡዙ ጠቃሚ ኣይደለም።

ኣብ ድኳናት ብዙሓት ዝተፈላለዩ ዓይነታት ሳሙናታት ንምርኢት ይቐርቡ። ገሊኡ ናይ ህጻናት ሳሙና ክኸውን ከሎ፡ ገሊኡ ድማ ናይ ገጽ ወይ ቆርበት ዝከናኸን ሳሙና እዩ። ካብዞም ዝተፈላለየ ሕብሪ ዘለዎም ሳሙናታት ኣየናይ ምመረጽካ?

ኣብዚ ኣብ ቅድሚት ፕላስቲክ መንበርን ጠረጴዛን ተቐሚጦም ኣለዉ። ቀጠልያን ሰማያውን ቅርጺ ኣንበሳ ዘለዎም ጽላሎት ዝተሰለሙ እዮም። ብድሕሪት ድማ “ሰሪና ሆቴል” ዝብል ጽሑፍ ዘለዎ ዓቢ ህንጻ ይርአ። ኣብዚ ስእሊ ዝርአ ቦታ እንታይ ዓይነት ኣገልግሎት ዝህብ ይመስል?

ኣብዚ ቡዝሓት ሰባት ኣብ ድሕሪት መኪና ተሓቢኦም ይረኣዩ። ገሊኦም ኣብ ውሽጢ መኪና ኮፍ ኢሎም፡ ገሊኦም ድማ ካብ መኪና ክኣትዉ ወይ ክወጹ ይንቀሳቐሱ ኣለዉ። እዚ ህዝቢ እንታይ ዓይነት መጓዓዝያ ዝጥቀም ይመስል?

እዚ ናይ እመቤታችን ቅድስቲ ማርያም ፎቶ ዘለዎ ኮይኑ ሰዓብቲ ሃይማኖት ኦርቶደኩስ ዝኾኑ አብ ክሳዶም ዝአስርዎ ማዕተብ ይበሃል። ካብ ምንታይ ዝተሰርሐ ይመስለኩም?

ሬስቶራንት ቤት ምግቢ ዝተፈላለዩ ምግብታት ዝርከብሉ ኮይኑ ከም ናይ ፆምን ስዕረትን ካልኦትን ዝረከቡ እንትከውን፣ ንስኩም ከ ተጠቂምኩም ትፈልጡ ዶ ?

ብለይቲ ኣብ ዙርያ ሓዊ ኮፍ ዝበሉ ጉጅለ ሰባትን ሃዋህውን፦ ሽዱሽተ ሰባት ብሓጎስን ብስምዒትን ንሓድሕዶም እናተጠማመቱ እናጣቕዑ ይርከቡ። ደርፊ ወይ ባህላዊ ሳዕስዒት ይካየድ ከምዘሎ ዘመልክት እዩ። ንጹር ምስሊ ባህላዊ ምሸት፡ ዕርክነትን ብሓባር ዘሕጉስ ግዜን እዩ።

ዝተፈላለዩ ዓይነት ባህልታት ዘለዉ ኮይኖም ከም እንዕዞቦ ድማ አቦታት ተአኪቦም መስተ እናሰተዩ እናተጫወቱ እዩም። አብ ከባቢኩም ከምዚ ዓይነት ማሕበራዊ ናበራ ተካዩዱ ዶ?

እዚ ጎደና ከተማን ብጎኒ ዝተሃንጹ ኣባይትን ዘርኢ እዩ። ኣብ መንደቕ እቶም ገዛውቲ ብዙሓት ምልክታትን ባነራትን ይረኣዩ ኣለዉ። ብዙሓት መካይን ኣብ ጽርግያ ደው ኢለን ኣለዋ። ሰባት ድማ ኣብ በረንዳታት ኣባይቲ ደው ኢሎም ይረኣዩ። እዚ ንወለዶን ንግዳዊ ንጥፈታትን እታ ከተማ ዘርኢእዩ።

ኣብቲ ስእሊ ሓያሎ ሰብኡት ኣብ መሬት ኮፍ ኢሎም፡ ብሰባት ተኸቢቦም ይረኣዩ። ኣብቲ ቀዳማይ መደዳ ኣደባባይን ኣብ መንደቕን ኣብ ጣብያ እዮም ዝመስሉ። መብዛሕትኦም ቆቢዕ ወይ ክዳውንቲ ዝገበሩ ፡ ገሊኦም ድማ ጥራይ እግሮም እዮም።

ብዙሓት ዲቪዛ ዝተኸደኑ ተምሃሮ ከፍ ኢሎም ት/ቲ ይከታተሉ ገለ ድማ ደው ዝበሉ ኣለው፡፡ ኣብ ቅድሚት መ/ር ከም ዘሎ ይመስል፡፡ ንስኹም ከ ናይ ት/ቲ ጥቕሚ ዶ ትፈልጡ?

እዚኣቶም ካብ ኣባላት ስድራ እንትከኑ ኣቦ ኣዶ ቆልዑት ኣብ መኣዲ ከቢቦም እንዳተመገቡ እዮም ዘለውን እዚ ዓይነት ኣቀራርባ ማኣዲ ብጣዕሚ ደስ ይብለኒ ንድኩም ከ ከመይ ትፈትው?

ኣብዚ ኣብ ነዊሕ ዓንዲ ደው ኢሉ ባህላዊ ጸወታ ዝጻወት ስእሊ ይረአ ኣሎ። ኣብ ኣካላቶም ጸሊምን ጻዕዳን ስእላዊ ቅርጽታት ተቐቢኡ ኣሎ። ባህልን ተፈጥሮን ኣብ ሓደ ምስሊ ተደሚሮም ይራኣዩ ኣለው።

ብመእተዊ በሪ ናይ ቤተ ክርስትያን ኮይንካ ዝረአ ዘሎ ኮይኑ ኣብ ውሽጢ ሓደ ዓብይ ነጋሪት ፣ ሓደ ወላዲ ድማ ኣብ ወንበር ከፍ ኢሎም ናበይ ዝሪኡ ዘለው ይመስለኩም?

በረኻ ልምላሜ ዘይብሉ ምድሪ እዩ፡፡ ኣብ እዋን ሓጋይ ኣብዚ ዓይነት ከባቢ ዝህልዉ ኣግራብ ኣቑፅልቶም ጨንጊፉ ደረቓት መሲሶም እዮም ዝርኣዩ፡፡ እዚ ዝኾን ንምንታ እዩ?

ስራሕ ናይ ደቂ ሰባት ኣብ ዕለታዊ ሂዎቶም እንተዘይሰሪሖም ሂወቶም ብፅቡቅ ክቅፅል ኣይክእል። ኣብዚ ዝረኣ ዘሎ እንዳ-ፀጉሪ ናይ ደቂ ተባዕትዮ እዩ ዘሎ።

ኣብዚ ዘመናውን ብጽቡቕ ዝተሃንጸን ገዛ ይርአ። እቲ ገዛ ብንጹር መስኮትን ጽቡቕ ቆርቆሮን ዝተሸፈነ እዩ። ኣዝዩ ጽሩይ መረባ ምስ ተክሊ ኣሎ፡ ብሓደ ወገን ድማ መኪና ደው ኢላ ትርአ። ኣብ ከምዚ ዝበለ ገዛ ክትነብር ትደሊ ዲኻ?

ሓንቲ ፀላም ዝኮነት ዕብይ ዝበለት ክልተ ክቢ ብሰማያዊ ሕብሪ ዘለዎን ሓንቲ ድማ ክልተ ብጫ ሕብሪ ዘለዎን መብዛሕቲኡ ግዜ ንሰምዖም ምዚቃ ድምፂ ዝበረከ ንምግባር ንምጥቀመሉ እንታይ ይብሃል?

ካብ ደቂ ኣንስትዮ ዝሰርሐኦም ጥበባት ካብ ዝተፈላለዩ ሕብሪ ዘለዎም ሃሪታት ዝተሰርሑ ዝተፈላለዩ መብልዒ ቁርሲ እንዳበልና እንፀዎዖ እዮም። ክሳብ ክዳይ ዋጋ የበፅሑ ?

ኣብ ትግራይ ካብ ዝርከቡ ዓበይቲ ገዳማት ሓደ ዝኮነ ኣውነ ኣረጋዊ ዳሞ እንትከውን ጥቅምትን ታሕሳስን ክልተ ግዜ ኣብ ዓመት ከምዝክበር ትፈልጡ ዶ?

እዚ አብ እስክሪን እንምልከቶ ዘለና ምስሊ አብ ዝተፈላለዩ ሱፐር ማርኬት ወይም አብ ዱካን ንረክቦም ናይ ቆልዑ እንጥቀመሎን ነገራት ከም ቅብአት ባውደር ንምልከት አለና::

ሱፐርማርኬት ኣቑሑት፡- ካብ ናይ ሱፐርማርኬት ኣቑሑት ከም ኣብነት ንምጥቃስ ናይ ቦርሳ ፅላል፣ ዓይነታት ሻምቦታት፣ ዝተፈላለዩ ዓይነታት ሳሙናታት፣ ሎሽናትን ናይ ፀጉሪ ኣቑሑትን ይጥቀሱ፡፡

ኣብ ኢትዮጵያ ካብ ዘለዋ ሃይማኖታት ሓንቲ ዝኮነት ኦርቶዶክስ ተዋህዶ ክርስትያን ኣመንቲ ዝተወለዱ ህፃውንቲ ካብ ዝተወለዱሉ ማዓልቲ፣ ወዲ ኣብ ኣርባዓ ማዓልቲ ጓል ኣብ ሰማንያ ማዓልቲ ከም ዝክስተኑ /ዝጥመቁ/ ትፈልጡ ዶ?

ኣብቲ ስእሊ ብዙሓት ሰባት ኣብ ዝተፈላለየ መንገዲ ክጎዩ ይረኣዩ። ኩሎም ብብዝሒ ቀዳማይ ደረጃ ብጫ ቲሸርት ተኸዲኖም ኣለዉ። እዚ ምስቲ ኣብ ኣዲስ ኣበባ ዝካየድ ፍሉጥ “ውድድር ምንቅስቓስ ኣዲስ ኣበባ” ዝመሳሰል እዩ።

እዚ አብ እስክርን እንምልከቶ ዘለና ኩትሻ ዳተብሃለ ይፍለጥ ::ካብ ነሃስ ይዘጋጆ አደታትና ደቂ አንስትዮ አሕዋትና አብ ክሳደን ከም መጋየፂ ይጥቀማሉ ማለት እዩ::

ኣብ ትግራይ ብዙሓት ባህላዊ ኣካዳድና፣ ባህላዊን ማሕበረሰባውን ኣሰራርሓታት ስራሕቲ ኣለው፡፡ ካብኣቶም ኣብ ከባቢ ራያ ዝርከብ ናይ ኣካዳድናን እኽሊ ኣፅርያን የመልክተና፡፡

ምስ ኩዕሶ ዝተተሓሓዙ ዝተፈላለዩ ዓይነታት ሰፖርት ንርኢ ኢና፡፡ እቲ ኣብቲ ምስሊ ንሪኦ ዘለና ስፖርት ካብኣቶም ሓደ ዝኾነ ናይ ኩዕሶ ሰክዔት ፀወታ እዩ፡፡

እዚ ናይ ቤተ ክርስቲያን መባእ መሰብሰቢ ሳንዱቕ እዩ፡፡ መባእ ዝህብ ኣማኒ ነቲ ዝህቦ ገንዘብ በቲ ቀዳድ ኣቢሉ ናብቲ ሳንዱቕ የእትዎ፡፡ እዚ ስርዓት ነፃነት ዘለዎ እዩ፡፡

ካብ ደቡብ ብሄረሰብ ዝኾና ቆናጁ ኣዋልድ ይርአያ ኣለዋ፡፡ እዘን ኣዋልድ ብዘዓጐል ስንዴን ብዝተሸለመ ባህላዊ መጋየፂ ከምኡውን ብፍሉይ ብና ጨጉሪ ርእሲ ኣሰራርሓ ደሚቐን ኣለዋ፡፡

ኣርማ ናይ ሓደ ፓርቲ ስእላዊ ምልክት ኮይኑ እዚ ናይ ህ ወ ሓ ት ኣርማ እዩ፡፡ ሓወልቲ፣ ሞዶሻን ችቦን ይረአ ኣሎ፡፡ ንስኹም ከ ብዛዕባ እዚ ኣርማ እዚ እንታይ ሓሳብ ኣለኩም?

ብዙሕ ናይ ዕዳጋ ምህርትታት ተዘርጊሖም ይራኣዩ፡፡ ከም ኩከምበር፣ ሽጉርቲን ካውሎን ዝበሉ ዝሽየጡ ዘለው ይመስሉ፡፡ እቲ ዕዳጋ ናይ እንታይ ዕዳጋ ተባሂሉ ይፅዋዕ ትብሉ?

ኣይተ ጌታቸው ረዳ መደረ እናገበሩ ይርአዩ ኣለዉ፡፡ ናይቶም ተዓዘብትን ናቶምን ቅርርብ ግን ብፎቶ ሶፕ ኤዲት ተገይሩ ዝተሰርሐ እዩ ዝመስል እምበር ተፈጥሯዊ ኣይመስልን፡፡

እዚ ኣብ ከተማ ኣክሱም ዝርከብ ኮይኑ ኣፄ ካልብ እዳተባህለ ዝፍለጥ ኮይኑ ታረካዊ ቦታ ኮይኑ ንብዛሓት ዓዲ መስብ ቲርዙም ከም ዝፍለጥ ናይ ኣፄ ካልብ ትርዝም ከም ዝኮነ ይፍለጥ።

እዚአ መጎዝጎዚ እትጠቅም ጠረጴዛ እንትኸውን ኮፍ መበሊ ወንበር፣ ጓሐፍ መጣራቀሚ ዝሐዘ አብ ፅብብ ዝበለ ክፍሊ ትርከብ። እዛ ክፍሊ እንታይ ዝስረሐላ ትመስል?

ካብቶም ትውፊታውን ሃይማኖታውን ባዓላትና ሓደ ዝኾነ በዓል ጥምቀት ንምብዓል ብፃዕዳ ዓለባ ዓዲ ዝማዕረጉ ኣብ ሰፊሕ ሜዳ ዝተኣከበ ህዝቢን ዳስን ይርአ፡፡

እዛ መኪና ኮይና ቀይ ሕብሪ ኮይና ብጣዓሚ ውቅብቲ ደስ ባሃሊት ዘለዋ ምቸት ደሰ በሃሊ እንትከውን ናይ ገዛ መኪና ኮይና ብበዝሕ ናይ ከተማ እንትትከውን ሽማ መን ተባሂላ ትፂዋዕ?

ባህላዊ ምግቢ ኣብ ዓቢ ብርጭቆ ጻሕሊ ተቐሚጡ ኣሎ። ብኢዶም ዝቐርቡ ሰባት ኢዶም ዘርጊሖም ናይ ምብላዕ ሓጎስ ይውስኹሎም። እቲ ምግቢ ንጹር ቀሊል ስድራቤታዊ ኣሰራርሓ ምግቢ ኮይኑ፡ ጥዑም ጨናን ባህላዊ ውዑይን ኣለዎ።

ናይ ባልርና ውፅኢታት ዝሽየጠሉ ትካል ይርአየና ኣሎ፡፡ ከምዚ ዓይነት ትካል ኣብ ዓበይቲ ከተማታት ይርከብ፡፡ ኣብ ከባቢኹም ከ እዚ ትካል ኣሎ ዶ?

ዝተፈላለዩ ዓይነታት አልኮላዊ መስተ ዘለዉ ኮይኖም ካብአቶም ሓደ ዋይን እዩ። ከምዚ እንሪኦ ዘለና ድማ ዝተቀድሐ መስተታት ንምልከት ዋይን ካብ ምንታይ ዝስራሕ ይምስለኩም?

እዚ ናይ እመቤታችን ማርያም ምስ ወዳ ዘርኢ ምስሊ ዘለዎ ኮይኑ መብዘሐትኡ ግዜ ሰዓብቲ ሃይማኖት ኦርቶዶክስ አብ ክሳዶም ዛንጠልጥልዎ ማዕተብ ዘለዎ ቅርፂ እዩ።

ሓደ በዓል ጋሪ ዝኾነ ፅሕነት ፂዒኑ ኣብቲ ፅርግያ ይኸይድ ኣሎ፡፡ ብዘይ ሓደ ነፀላ ዝገበረ ሰብኣይ ካሊእ ሰብ ኣብቲ ፅርግያ የለን፡፡ እዋኑ ማዓዝ ይመስለኩም?

ካብ ዓይነታት እንስሳታት ሓንቲ ከፍቲ ወይ ከዓ ላሕሚ እያ፡፡ ላሕሚ ንደቂ ሰባት ብዙሕ ዓይነት ጥቕሚ ኣለዋ፡፡ ሽንቲ ናይ ላሕሚ ንፅባቐ ፀጉሪን ኣብ ከባቢ ገጠር ድማ ንእኽሊ መሕፀቢ ይጥቀምሉ፡፡

ኣብዚ ዘሪኣና ሎዘሎ ምፍላጥ እንትከውን ናይቲ ምፍላጥ ርእሱ ድማ ይሳተፉ ይሸለሙ ዝብል ኮይኑ ካብተን ዘለዋ ባንኪታት ናይ ብርሃን ባንኪ መፋለጢ እዩ። ንስኩም ከ እንታይ ዓይነት መፋለጢ ትጥቀሙ?

ዝተፈላለዩ ዓይነታት ትኩስ መስተ ዘለው ኮይኖም ካብአቶም ድማ ቡና እዩ። አብዚ ከም እንሪኦ ዘለና ዝተቀድሐ ቡና እዩ። ብበዚሒ ቡና አበይ ዓዲ ዝቦቅል ይመስለኩም?

አብ ትግራይ ካብ ዝርከባ ከተማታት ሓንቲ ከተማ መቀለ እያ ። ከተማ መቀለ ናይ ትግራይና መዲናን እንትትኮን ብርክት ዝበለ ነባሪ ዝነብረላ ገፋሕ ዓዲ እያ። ናየ ከተማ መቀለ በዝሒ ህዝቢ ክንደይ ምካኑ ትፈልጥዎ ዶ?

ካብ ብጣዕሚ ነዊሕ ቁመት ተወርዊሩ ዝወርድ ንፁህ ማይ ይረአ፡፡ እቲ ኣእማን ኣብ ዙሪዩኡ ዘሎ ድማ ሰቢቡ ወይ ሳዕሪሩይረአ፡፡ እዚ ቦታ ኣበይ ይመስለኩም?

ኣብዚ ዘላ ናይ ደቂ ኣንስትዮ ትካል ዕቋርን ልቃሕ ኣዳዳይ ኣርማ እዩ። ኣዳዳይ ኣብ ዝነበረ ናይ ኩናት ትግራይ ዝተለቃሓ ደቂ ኣንስትዮ ምሕረት ገራትለን ። ኣዳዳይ ብመዓስ ዓ.ም ስራሕ ጀሚራ?

ዝተፈላለየ ሕብሪ ክዳውንቲ ዘለዎም ተምሃሮ አብ ስርናየታይ ወንበር ኮፍ ኢሎም ደፍተሮም ገንፂሎም ትምህርቶም እናተከታተሉ አብ ፀሊምን ፃዕዳን ሰራሚክን ብጫ ዝተለመፀ መንደቅ ክፍሊን ይርከቡ፡፡ ወይ ጉድ! እታ መምህር ጋቦን ተከዲና ንድሕሪ ገፃ ትርከብ፡፡

ናይ ኢ/ያ ጠ/ ሚ/ ኣብይ ኣሕመድ ኣብ ቅድሚቱ ብዘለው ወረቓቕቲ ናብ ቅድሚት እናራኣየ የዛረብ ኣሎ፡፡ ኣብ ናይ ምንታይ መድረኽ ወይ ቦታ ዘሎ ይመስለኩም?

ጠቅላይ ሚኒስትር ዓብዪ ኣሕመድን ናይ ፈረንሳይ ፕሬዚዳንትን ኣብ ዝተራኸቡሉ እውና ዝሃብዎ መግለፂ ዝቐረበሉ ናይ ፋና ዚና እዩ፡፡ ናይ ፈረንሳይ ፕሬዚዳንት መን ይበሃሉ?

ኣብዚ ኣምቡላንሳት ኣብ ትሕቲ ንጹር ሰማይ ተሰሪዐን ኣለዋ፣ ጻዕዳ መካይን ብቀይሕ መስቀል ዝተለጠፋ። ብድሕሪት ዓበይቲ ህንጻታት ይረኣዩ፣ ብርሃን ሓያል እዩ።

ፓስታ ካብ ስርናይ ካልኦትን ዝስራሕ እንትከውን ፣ ሓደ ካብኣቶም ሳዕሪ ፖስታ እንዳተባሃለ ዝፍለጥ ኣብ ሱፐርማርኬትን ሹቃትን ዝርከብ ንህፃውንቲ ዝምገብዎ ምኳኑ ትፈልጡ ዶ?

እዚ አብ እስክሪን እንምልከቶ ዘለና ምስሊ ካብቶም ዓይነታት መስተ ሓደ ኮይኑ እንዳተቀድሐ ንምልከት አለና አብ ሽሃነ እንዳተቀድሐ ንምልከት አለና::ኮረፊ እንዳተብሃለ ድማ ይፍለጥ::

እዚ ተክሊ ኮይኑ ፍረ ዝሓዘ እንትከውን እቲ ፍረ ድማ ቀይሕ ሕብሪ ዘለዎ እንትከን ንወድሰብ ብጣዓሚ ኣዝየ ጠቃም ምስ ምካኑ እዚ ዝርኣይ ዘሎ ፍረ መን እዳተበሃለ ይፅዋዕ?

ኣማራጺን ተስፋ ዘለዎን ሎጎ ንሚኒስትሪ ሕርሻ ኢትዮጵያ ይውክል፣ እቲ ኣርማ ክቢ ቅርጺ ዘለዎ ኮይኑ፡ ድሙቕ ብጫ፡ ቀጠልያን ሰማያውን ኣግማድ መስመር ኣለዎ። እዚ ሎጎ ብጽቡቕ መልክዑ ንሕርሻዊ ብልጽግናን ዕብየትን ሃገርና ዘንጸባርቕ እዩ!

ሶፋ ልሙፅ ጨርቂ ፃዕዳን ሓመደዋይን ቅልም ዘለዎ ኣብቲ መንቅ ኤልክትሪክ ገምድ ተዘርጊሑ ኽእሊኣ ድማ ስኬት ኣትዩ ኣብ ጎኒ እቲ ሶፋ ድማ ዛንዜራ ኣሎ ።

ዝተፈላለዩ ዓይነታት ፍራምረ ዘለዎ ኮይኖም ካብዚአቶመ ድማ አራንሺ፤ በነና፤ ፓፓየ ወዘተ ኮይኖም እዞመ ፍራምረ ድማ ንወድሰብ አዚዮም ጠቀመቲ ካብ ዝተፈላለዩ ዓይነት ሕማማት ዝከላከል እዩ።

እዚ እንርእዮ ዘለና ናይ ሓንቲ ሰበይቲ ርእሳ ክሳብ ግንባራ ይረኣ ኣሎ። እዛ ሰበየቲ ኣብ ግንባራ መስቀል ምሰሊ ዘለዎ ውቃጦ ኣለዎ። ኣብ ከባቢኩም እዚ ምሰሊ እንታይ ተባሂሊ ይፍለጥ?

እዚ ቀይሕ ሽፋን ዘለዎ፣ ሰማያዊ ሕትመት ዘለዎ፣ ስእሊ ጓል ኣንስተይቲ ዘለዎ ናይ ኣምሓርኛ መፅሓፍ የርኢ። እዛ መጽሓፍ ዛንታ ፍቕርን ጥበብ ደራስን እትገልጽ እያ ትመስል።

አብ ትግራይ ካብ ዝርከቡ ድምፃውያን ሓደ ገቡሩ ፋኖ እዩ ። ድምፃዊ ገቡሩ ፋኖ ንአድመፅቱን ፈተውቱን ብርክት ዝበለ ደርፊታት ዘበርከተ ድምፃዊ ኮይኑ አብዚ መድርክ እውን ስራሕቱ እናቅረበ ይርከብ። ንስካትኩም ከ አድነቅቱ ?

እዚ ካብ ዓይነታት መመላካክዒ ደቂ ተባዕትዮ እንትከው ን እዚ ኣሰራርሓ ፀጉሪ ኣብ ሰገናት ማት ትሕቲ 18 ዕድመ ዘለው ዝጥቀምሉ ኣራርሓ ፀጉሪ ኮይኑ ኩንቱኩቶ ይበሃል። ልዕሊ ዒስራ ዝስርሕዎም ኣሰራርሓ ፀጉሪ ከመይ ከመይ ዝበሎ እዮም?

እዚ አብ ሐደ መንደር ናይ አወዳትን አጓላትን ዝገብርዎ ኮንጎ ዝበሃል ጫማ እንትኸውን ዳርጋ አብ ኩሉ ከተማ ይርከብ። ንምንታይ ከምዝተዘርግሐ ትፈልጥ ዶ?

እዚ ህጻናት ኣብ መሬት ብዓንኬል ተኣኪቦም፡ ብጸወታን ሓጎስን ዝተመልአ ትርኢት ዘርኢ እዩ። እዚ ኣብ መንጎ ተፈጥሮን ሕብረተሰብን ዘሎ ርክብ ብንጹር ዝውክል እዩ፤ ናጽነትን ሓጎስን ጸወታ ህጻናት ዘርኢ እዩ።

ድንሽ ፣ቀይሕ ሱር እንቋቀቆሖ ፣ካሮት ንምግብነት እንጥቀመሎም ዓይነታት ኣትክልቲ እዮም። እዞም ተክልታት ካብ ውፅኢታት ሕርሻ እትኮኑ ሕርሻ ኣብ 3ተ ይክፈሉ ምርባሕ እንስሳት፣ ዝራእትን እዮም።

ቅድመ ትምህርቲ ቀስተ ደመና ብመልክዕ ቀስተ ደመና ክርአ ዝኽእል ተንቀሳቓሲ ቅድመ ትምህርቲ እዩ። ህጻናትን ሓጎስ መንእሰያትን ዝተመልአ እዩ። እዚ ናይ ህጻናት ዕድል ብሓጎስ ዝተመልአን ተቐባልነት ዘለዎን እዩ። ሓጎስ ናይቶም ኣብዚ ገዛ ዝነብሩ ቈልዑ ክስመዓካ ይከኣል።

ፍሕኛ ብዝተፈላለዩ ሕብርታት ካብ ላስቲክ ዝተሰረሓ ኮይኑ፣ ብዝተፈላለዩ ዲዛይናት ነፈሕካ ኣብ ባዓላትን መርዓ፣ ዓመት ቆልዓን ዲኮር ዝግበር ምኳኑ ትፈልጡ ዶ?

ካብ ዓይነታት ናይ ፅሕፈት መሳርሒ ሓደ ደፍተር እዩ፡፡ ካብ ዓይነታት ደፍተር ድማ ናይ ማስታወሻ ደፍተር ወይ ከዓ ሲነር ላይን ተጠቃሲ እዩ፡፡

ኣብ ድሕሪትን ቅድምትን ኮይነን ድሕሪ ኢላ ሓንቲ ጎቦ ቅድሚ እታ ጎቦ ድማ ቤተክርስትያን እታ ጎቦን ኣበይ ከባቢ ትርከብ እታ ቤተክርስትን መን ቤተክርስትያን ትብሃል ትፅዋዒ?

ዝተፈላለዩ ናይ መፀባበቂ አቁሑት አብ እርሳስ ሕብሪ ድሕረ ገፅ ተዘርጊሖም ይርከቡ፡፡ ከም አብነት ሆት ዶላርነ አርጂቢን ካልኦትን ዝብሉ ናይ ጨና ዓይነታት ይርከቡዎም፡፡ አነ እዋይ ጨና ክፈቱ!

ዝተፈላለየ ሕብሪ ዘለዎም ፍርያት ክንክን ህጻናት ኣብ መስኮት ድኳናት ብተስፋ ዝህብ ብርሃን ይቐርቡ። ፓውደር ህጻናት፡ ዘይቲ ኣካላትን ጥርሙዝ ቫዝሊንን ብጽፉፍን ፍሉይን ቅርጺ ይርከቡ፡ እዚ ድማ ንሕያውነት ኣደ ዘዘኻኽር ውዑይ ስምዒት ይህቡ።

ኣባላት ልኡኽ ኦሎምፒክ ኢትዮጵያን ሰራሕተኛታት ኤምባሲን ኣብ ፓሪስ ኣብ ዝካየድ ስነ-ስርዓት ኣቀባብላ ይርከቡ። ናይ ሓበንን ሓድነትን ውክልናን ስምዒት ይስምዓኒ። ፍሽኽታ ህዝብን ባንዴራታትን ምሳሌ ሃገራውነትን ንሃገር ናይ ምውድዳር ድሌትን የርኢ፡፡

ኣብ ዓለምና ካብ ዘለዉ ዓይነታት ስፖርት ሓደ ዝኮነ ጉያ እንትከውን፣ ኣብ ቻይና ሻንጋይ ዝተካየደ ውድድር ኢትዮጵያዊያን ኣትሌታት ከምዘሸነፉ ትፈልጡ ዶ?

እዚአ ሐንቲ ጎርዞ አብ መብዛሕትኡ ትግራይ ዝጥቀማሉ ዓይነት ቁኖ ዝተቆነነት ኮይና ሰብ ስራሕ ጨቁሪ ተጠቂማ ዝተመላኸዐት ንእስቲ መብዘሐትኡ ግዘ አብ ጉዳይ፣ በዓላት ወዘተ ይጥቀማሉ።

ሜስ ብጣዕሚ ጥዑም ባህላዊ መስተ ካብ ማዓር ዝስራሕ እዩ። ብዙሕ ግዜ ዘይፀንሐ ሜስ ኣየስክስ ንጥዕና እውን ጠቃሚ እዩ። እዚ መስተይ ሜስ እንታይ ይበሃል ?

ብርቱካን ሚደክሳ ፍሉጥ ኢትዮጵያዊ ፖለቲከኛን ዳኛ ነይራ። ቀጥታዊ ምጥማት ናብ ካሜራ ርእሰ ተኣማንነትን ሓይልን ዘንጸባርቕ እዩ። ኣቦ መንበር ሃገራዊ ቦርድ ምርጫ ኣብ ዝነበረሉ እዋን፡ ኣብ ኢትዮጵያ ከም ምልክት ተስፋ ዲሞክራሲ ይረአ ነይሩ።

ቀይሕ ማልያ ዝገበሩን ብጫ ማልያ ዝገበሩን ማለት ውን ጋንታታት መቐለ 70 እንደርታን ኣርባምንጭ ከተማን ግጥም ኩዕሶ እግሪ እንዳካየዱ የርኢ፡፡ ንስኹም ከ ብዛዕባ ፀወታ ኩዕሶ እግሪ እንታይ ትብሉ?

አብ ተከተልቲ እምነት ክርሰትና ሐደ ህፃን ምሰ ተወለደ ወዲተባዕታይ አብ አርባዓ መዓልቲ ይጥመቅ ጋል አነተይቲ ድማ አብ ሰማንያ መዓልቲ ትጥመቅ እዚ ሰርዓተ ቤተክርሰትያን እዮ ። እዚ ቦታ አበይ ይመስለኩም?

ኣብ ትግራይ ብዙሓት ተነሓናሕቲ ናይ ፖለቲካ ውድባት ኣለዉ፡፡ ካብዞም ውድባት ሓደ ውናት ብዝብል ምህፃረ ቃል ዝፍለጥ ውድብ ናፅነት ሓደ እዩ፡፡

እዚ ቦታ ብመስመር ዝተዘርአ ግን ገና ዘይቦቖለ መሬት እዩ፡፡ እዚ ሓዱሽ ሕራስ መሬት ብጄኔሬተር ማየ ዝሰተየን ዝተጥለቕለቐን ኮይኑ ኣሎ፡፡ ንስኹም ከ ብዛዕባ እዚ እንታይ ሓሳብ ኣለኩም?

እዚ አብ ከተማ ዝርከብ መሸጢቀለብ እንሰሳት ኮይኑ ባዓል ዋና ተመስገን አማረ ዝበሃል እንትኾን ናይ ዋርድያ መሐደሪ ብቆርቆሮ ዝተሰርሐ አለዎ። አበይ ከተማ ዝርከብ ይመስለኩም?

ዝይሕጋውያን ስደተኛታት ካብ መጠን ንላዕሊ ብዝኾነ ፅዕነት ኣብ ጀልባ ተፃዒኖም ይኸዱ ኣለዉ፡፡ እዘን ከምዚ ዝኣምሰላ ልዕሊ ዕድቅ ዝፅዕና ጀላቡ ናይ ምጥሓል ዕድለን ልዑል እዩ፡፡

ሓደ ቦታ ህንጸት ጽርግያ ኣብ ማእከል ህንጸት ይርከብ። ኣብ ጽርግያ ዓባይ ቡልዶዘርን ጽርግያ ዘንጽፍ ናይ ጽዕነት መኪናን ይሰርሓ ኣለዋ። እተን ዘለዋ ናይ ጽዕነት መካይን እንታይ ዝገብራ ይመስላ?

ሰፍሕ ናብ ፎቕ መደየብን መውረድን መድረኽ ይርአ ኣሎ፡፡ እዚ መድረኽ ፍሉይ ዘንፀባርቕ ፅባቐ ዝወነነ እዩ፡፡ ንፅህንኡ እውን ካልእ ነገር እዩ፡፡

ኣብዚ ብቡዙሕ ሕብሪ ዘለዎም ናይ ፕላስቲክ ነፋሒቶታት ኣለዉ፡፡ እዚኣቶም መድረኽ ንምድማቕ ኣዝዮም ኣድለይቲ እዮም፡፡ ንምንታይ ዓይነት መድረኽ ነፋሒቶ ንጥቀም ይመስለኩም?

ኣብቲ ስእሊ ካብ ድኳን ዝተዓደገ ስሪት ናይቲ መንቶስ ካራሜላ ዘርኢ እዩ። እቶም ቀዳሞት "መንቶስ" ዝበሃሉ ዓይነት ካራሜላ ኮይኖም ብቐይሕ፡ ብጫን ቀጠልያን ዝመጹ እዮም። ንስኩም ከ ከምዚ ዓይነት ካራሜላታት ትበልጹ ዶ?

እዚ አብ መብዘሐትኡ ከባቢ ዕዳጋ ትግራይ ዝርከብ ሸቀጣት እንትኸውን ቡና፣ ሽኮር፣ ገመድ፣ ፈሳሲ ሳሙና፣ ፈርነሎ፣ ጥስጢ፣ ሌማት፣ ወዘተ ዝሐዘ ማእኸላይ ሹቅ እዩ።

እዞም ሕፃውንቲ ኣብ እዋን ምረቃ ኮይኖም ፀሊም ጋቦን ጌሮም ኩሎም ዕንበባ ሒዞም ኣብ በሪ ቤት ትምህርቶም ኮይኖም ተሳኢሎም ኣብዚኣቶም ተስፋ ምግባር ኣድላይ ይከውን።

ኣብዚ ዝርአ ኣብ ቤተ መዘክር ወይ ታሪኻዊ ህንጻ ዝርከብ ክፍሊ እዩ። ኣብ ማእከሉ እምኒ ሓወልቲ ዘለዎ ኮይኑ ኣብ መሬት ዝተሃንጸ መቓብር ወይ ታሪኻዊ ነገር ይመስል። ኣብቲ ምስሊ ዝርአ ቅርሲ ወይ ታሪኻዊ ቦታ ኣበይ ከባቢ ዘሎ ይመስለኩም?

ኣብዚ መምሃሪ መሳርሒታት ኣብ ፍኹስ ዝበለ ብጫ መደርደሪ ተቐሚጦም ኣለዉ። ካብዚኦም ሕብራዊ እርሳስ፡ ፈሳሲ ክራዮን፡ ፕላስቲክ መከፋፈልቲ፡ ፍልተር፡ ፕላስቲክ ሩለር፡ ከምኡ’ውን ማሕተምን ቀለም ብራሻታትን ይርከብዎም። ንስኩም ከ መምሃሪ መስርሕታት ትጥቀሙ ድ?

ካብቶም ንደቂ ሰባት ካብ ቦታ ናብ ቦታ ከም መጎዕዚ ካብ ዝጠቅሙ ሓንቲ ዝኾነት ውስናት ሰባት ብምሓዝ እያ ትጎዓዝ። እንታይ ትብሃል ሹማ?

ኣብዚ ሓደ እንስሳ ዘገዳም እዩ ዘርኢ። እቲ እንስሳ ሓጸርቲ እዝኒ ዘለዎ ኮይኑ፡ ቆርበቱ ድማ ብቡናዊ ነጠብጣብን ጸሊም ነጠብጣብን ዝተሸፈነ እዩ። እዚ ኣብዚ ስእሊ ዘሎ እንስሳ ኣብ ከባቢኩም እንታይ አንዳተባሃለ ይፅዋዕ?

እዚ ናይ አትክልቲ ዘርኢ ኮይኑ ናይ ምግብነት ኮየኑ ናብ ዝተፈላላየ ንምግብነት ዝውዕል እንትከውን ንቀመማት ይኩን ንፀብሒ ነዝተፈላለየ ዝውዕል እንትከውን እዚ ናይ ምግብ ዓይነት ኮይኑ እንታይ ዓይነት ሽጉርቲ ይብሃል?

ዝተፈላለየ ዓይነትሕብሪ ዘለዎ ክዳን ተከዲነን እናሰሓቃ ይርከባ ። ቆኖ ተቆኒነን ኣብ ጥቃ ካና ተጨጊዐን ድማ አለዋ ።እተን ቆልዑ ክንደይ እየን?

ብዙሕ ዓይነት ፀብሒ ዘለዎ መኣዲ ቀሪቡ እኒሀ፡፡ ከምዚ ዓይነት ቀረብ ሽውሃት ዝኸፍት እዩ፡፡ እንተኾነ ግን ብቐሊሉ ክዳሎ ዝኽእል ዓይነት ኣይመስለንን፡፡